ምግብታት፡- ምግቢ ንወዲ ካብቶም መሰረታዊ ድልየታት ሓደ እዩ፡፡ ኣብዚ ዝረአ ምግብታት ዳቦ፣ እንጀራ ዝተጠቕለለ፣ ዝተጠበሰ ጥብስን ዘይተጠበሰ ጥረ ስጋን ከምኡ ውን ሚስሚጣ ይረአ፡፡

ፍራምረ ዝተፈላለዩ ዓይነት ፍራምረ ኣለው ካብኣቶም በናና ኣራንሽን ካልኦትን እንትኮኑ ንደቂ ሰባት ንጥዕና ብጣዕሚ ፅቡቅ እንትኮኑ ኣብ ዕዳጋ ንገዛኣይ ድማ ቀሪቦም ኣለዉ።

ናይ ትምህርቲ ተቋማት ናይ መመዝገቢ ረቑሓ ዝሓዘ ናይ ምዝገባ ሊስታ የውፅአ እየን፡፡ እዚ ኣብቲ ምስሊ ዘሎ ሊስታ ናይ ቅድስት ማርያም ዩኒቨርሲቲ ሊስታ እዩ፡፡

ጳጳስ ኣብ ክርስትያን ኦርቶዶክስ ተዋህዶ ሃይማኖት መራሒ ዝኮኑ ካብ ህፃውንቶም ትምህርቲ ሃይማኖት ጥራሕ እንዳተማሃሩ ተመሪቆም ኣካዳድነኦም ድማ ፍልይ ዝበለ ፀሊም ኮይኑ ብብጳጳስና ዝተሸሙ እዮም።

ትምህርቲ፡- ትምህርቲ ናይ ሓንቲ ሃገር ወይ ዓዲ መሰረት ምዕባለ እዩ፡፡ ንደቂ ሰባት ትምህርቲ ማኣዶም እዩ፡፡ ኣብዚ ብዙሓት ተምሃሮ ትምህቶም ኣጠናቒቖም እንትምረቑ የርኢ፡፡

ሓደ ሰብኣይ ኣብ ቤት እምነቱ ኮይኑ ናይ እመቤታችን ስእሊ ጥቃ ደው ኢሉ እቲ ገዛ ብመጋረጃ ተከሊሉ እቲ ሰብኣይ ፃዕዳ ነፀልኡ ጌሩ ኣሎ።

ካብ ናይ ገዛ ኣቕሑት ዝኾነ ሓደ ብረት ድስቲ እዩ፡፡ ብረት ድስቲ ንፀብሒ መብሰሊ፣ ንጥጥቆ መብሰሊ፣ ንፀባ መፍልሒን ብጠቕላላ ንውዑይ ነገራት ምስራሕ ይጠቅም፡፡

ኣብ ናይ ገዛ ኮሪደር ፅብቕቲ ተኽሊ እምበባኣ ድማ ፃዕዳ እዩ ኸምዚ ናይ ጡጥ ምስ ሸወተ ዝፍንድእ እያ ትመስል ሱራ ግን ኣብ ምድሪ ዝሓዘ አይመስለንን ።

ንእሽተይ ቆልዓ ኣብ መሬት እቲ ህጻን ቀጠልያ ቲሸርት ተኸዲኑ፡ ጥርሙዝ ፍርያትሒዙ ይርከብ። ካልእ ተመሳሳሊ ጥርሙዝን ቀያሕ መጻወቲ መኪናን ኣብ ጎኒ እቲ ህጻን ይርአ። ኣብ ድሕሪት ሓፈሻዊ ስሚዒት ናይ ፍቕሪ፡ ሓልዮትን ተፈጥሮኣዊ ፍርያትን እዩ።

ኣብዚ ዝተፈላለዩ መዘክር ካርድታት ብዝተሰፍሐ ቅደም ተኸተል ተሰሪዖም ኣለዉ። ካብዚኦም ሳንዲስክን ሌክሳር ፕሮፌሽናልን ዝበሃሉ ምልክታት ይርከብዎም። እዚ ድማ ምልክት ምዕባለ ቴክኖሎጂ፡ ምልክት ጽሬትን ተስፋን እዩ።

እዚኣቶም ካብ ዕንጨይቲ ተፀሪቦም ዝተሰርሑ ናይ ማዕተብ መሳቕልን መቑፀርያን እዮም፡፡ እዞም ውፅኢት ኢደ ጥበብ ደስ በሃልቲ ውርሲ ጥበበብ ወለድና እዮም፡፡

ጽቡቕ ዝዓበየ ተኽሊ ዒቃ እዩ ዘርኢ። እቲ ተኽሊ ነዊሕ ቆጽሊ ኣለዎ፣ ጽቡቕ ቅርጺ ድማ ቀጠልያን ፍኹስ ዝበለ ቀጠልያን ሕብሪ ኣለዎ። ኣቝጽልቱ ካብ መሰረት ክሳብ ላዕሊ ይጸብብ። እዚ ስምዒት ሰላምን ተፈጥሮኣዊ ጽባቐን ይህብ።

ደስ ዝብል ቦታ ይርአ ኣሎ፡፡ እዚ ቦታ ፍሉያት ዓሌት ኣህባይን ጂብራ ዝበሃል ተኽልን ዝርከበሉ ኣብ ኣምሓራ ክልል ዝርከብ ናይ ሰሜን ጎቦታት ፓርክ እዩ፡፡

ካብ ዓይነታት ቁኖ ብዙሓት እዮም። ካብ ኣብቶም ኣልቦሶ ሓሙሽተ፣ ሓሙሽተ ኣልባሶ ሽንቅር፣ ጋመ፣ ሳሬታ፣ ዓሳ፣ ጠዊካ ሰዓመኒ ወይ ከዓ ማካ ዝበሃሉ ዓይነታት ኩኖ ኣለው።

ሓደ ዓብዪ ሓወልቲ ኣኽሱማውያን፣ ኣብ ቅድሚኡ ድማ ንበዓል መስቀል ዝተዳለወ ዓብዪ ደመራ ቅርጺ ዘለዎ ኵምራ ዕንጨይቲ ኣሎ። ኣብቲ ከባቢ ሰባት ደው ኢሎም ክዘውሩ ይረኣዩ። ብሓፈሻ ስሚዒት ናይ ሃይማኖታዊ ጽምብልን ሃገራዊ ሓበንን የርኢ።

መልክዐኛ ቁኖ እዩ፡፡ ኣብ ክልልና ትግራይ ቁኖ ፋሽኑ ዘይሓልፍ ናይ ደቂ ኣንስትዮ ናይ መፀባበቒ ምርጫ እዩ፡፡ እዚ ምርጫ ዕድመ ዝፈልይ ኣይኮነን፡፡

እዚ ሓደ ዓቢ ድቢ ኣፉ ከፊቱ ኣብ ተፈጥሮኣዊ መሬት ክጉርጉር ዘርኢ እዩ። ኣብ ድሕሪት ኣኽራንን ንጹር ሰማይን ኣሎ። እዚ ድማ ሓይሊ፡ ትብዓት፡ ከምኡ’ውን ፍርሒ ዝፈጥር እዩ።

እዚ ኣርቴክቸር ተደዲፉ ዝተሰርሐ ህንፃ ብዘመናዊ መልክዕ ኮይኑ ብሓሸዋን ስሚቶን ተዲኖን ብኢጅነራት ኮትራክተራት ሰብ ሞያ ዝተሃነፀ መካበብያ እውን ብኳርቲዝ ተሰርሑ እዩ።

እዚ መእተዊ ናይቲ ቤት ምግቢ ዘርኢ እዩ። እቲ መእተዊ ብብርጭቆ ዝተሰርሐ ኮይኑ፡ ብደገ ድማ ብጡብን እምንን ዝተሰርሐ ክቢ መደያይቦ ኣሎ። እዚ ድማ ናይ ምዝንጋዕን ኣጋይሽ ምቕባልን ዝህብ ስምዒት እዩ ።

እዚ ባንደራ ናይ ኤርትራ ኾይኑ በየሕብሩ ብላዕሊ ቆፃሊ ኣብ ማእከል ድማ ቀይሕ ኣፍቲ ማእከሉድማ ስገም ስእሊ ብብጫ ዝተሳኣለ ብሳልሳይ ደረጃ ድማ ሰማያዊ ሕብሪ የርእየና ኣሎ።

እዚ ናይ እንስሳ ክፍቲ ኮይኑ ናይ ኣመሪካ ክፍት እዳተበሃለ ዝፅዋዕ ኮይኑ ሕብር እውን ብጣዓሚ ፅቡቅ ደስ በሃላ ዝህቡዎ ጥቅሚ እውን እዳተፈረየ ብጠዓሚ ንፃባ ይኩን ንስጋ ፅቡቅ እዩ።

እዚ ምልክዕቲ ዒፍ ፓሮት ትበሃል፡፡ ፓሮት ናይ ሰብ ድምፂ እስካብ ምኹራጅ ክትለማመድ ትኽእል እያ፡፡ እዛ ዒፍ ኣብ ትግራይ ከምዘላ ሰሚዐ ኣይፈልጥን፡፡

እዚ ኣብ መንደቕ ብረት ዝተሰቕለ ባነር እዩ። እቲ ባነር ብቐይሕን ብጫን ዝተሰርሐ እዩ። እቲ ኣርእስቲ ብቐይሕ ተጻሒፉ ኣሎ፡ "ሕብረት "ዕቁብ ምዝገባ ጅሚርና" ዝብል እዩ። ኣብቲ ባነር ዝተቐመጡ ምስልታት፤ ሞተር ሳይክልን፣ እሽቶ መኪናታክሲን፣ ሰለስተ ጎማ ዘለዋ መኪናን ኣላዋ።

እዙይ እንርእዮ ዘለና መንእሰይ ካብቶም ኣብ ሃገርና ዘለው ክልላት ሓደ ካብ ዝኩነት ዓፋር ክልል ዝርከብ መንእሰይ እንትከውን መመወፂ ስኒ ኣበ ኣፉ ዝገበረ እዩ።

መእተዊ “ማእከል ጥዕና ኣክሱም” ይርአ። ብሰማያዊ ዝተጻሕፈ ስም ዘለዎ ኮይኑ፡ ብኣግራብን ተኽልታትን ዝተኸበበ እዩ። ኣብ ጎኑ ናይ ሓበሬታ ባነር ኣሎ። ክንክን ጥዕናን ሰላምን ዘንጸባርቕ ፀው ዝበለ ቦታ እዩ።

እዛ ኮምፒተር ካሜራ የርኢ። ዓቢ መስትያትን ነቲ ስክሪን ዘብርህ ሌንስን ኣለዎ። እዚ ድማ እታ ካሜራ ልዑል ርዝነት ዘለዎ ቪድዮ ክትቀርጽ ከም እትኽእል ዘመልክት እዩ። እታ ካሜራ ተንቀሳቓሲ መትሓዚ ዝተተሓሓዘት ኮይና ኣብ ኮምፒተር ክትስቀል ቀሊል ይገብራ።

ኣርባዕተ ደረጃታት ዘለዎ ቀይሕ ፕላስቲክ መደርደሪ ኣቑሑ ይረአ ኣሎ። ዝተፈላለዩ ቆርቆሮ ኣቑሑትን ኤስታላትን ኣብ ልዕሊኡ ይቕመጡ። ኣብ ጎኑ ዓቢይ ቀጠልያ መልወሲ ሕሩጭ መትሓዚ ይራኣይ ኣሎ። ጥንቁቕን ቀሊልን ንጥፈታት ገዛ ዘርኢ ኣረኣእያ እዩ።

እቲ ምስሊ ነዊሕ ጻዕዳ ሊሞዚን ኣብ ጽርግያ ክትዝውር ወይ ደው ኢላ ከምዘላ ዘርኢ እዩ። እታ መኪና ብዕምባባታት ዝተሰለመት ኮይና ኣብ ቅድሚት (ቦኔት) መብዛሕትኡ ብቐይሕን ብጫን ዕምባባታት ዝቖመ ዓቢ ጌጽ ኣሎ። እዛ መኪና ጽባቐን ሓጎስን ፍሉይነትን ትገልጽ።

መኾስተር ኣብ ጣውላ ዝተሰረሐ ረብራብ ዝመስል ተዘርጊሑ ንርኢ ኣለና። መኾስተር ካብ ላካ ዝስራሕ ኾይኑ ናይ ገዛ ምድራ ቤት ንምፅራይ ዝጠቅም እዩ።

እቲ ስእሊ ኣብ ወሰን መንገዲ ዝተሰርሑ ኣቑሑት ገዛ ዘርኢ እዩ። ካብዞም ኣቑሑት እዚኣቶም ፍሬም ዓራት፡ ፍሬም መጋረጃን ጠረጴዛ ቡንን ይርከብዎም። እዞም ኣቑሑት ወይ ዝተዳለዉ ወይ ንመሸጣ ዝቐርቡ ምዃኖም ይፍለጥ።

ኣብዚ ኣብ ሰለስተ ክፋላት ዝተኸፋፈለ ኮይኑ፡ ነፍሲ ወከፎም ንመከላኸሊ ቆርበት ወይ ፍርያት ጽባቐ ገዛ ዘርእዩ እዮም ዘለው። እዚኦም ፍርያት ንሕክምና ቆርበት ወይ ከም መመላኽዒ ገዛ ምጥቃም ዘመልክት እዩ። ናይ ጥዕናን ጽባቐን ስምዒት ዘንጸባርቕ እዩ።

ኣብዚ እነሪኦ ዘለና ሓደ ዓብይ ክልል ትግራይ ካብ ድክነት ኣውፂኡ ናብ ዝለዓለ ብራከ ከብፃሓ ተስፋ ዝግበረሉ ዝነበረ ሙሁር ብሮፌሰር ክንደያ ገብሪሂወት ይበሃል።

እዚ ምስሊ ኣብ ወሰን ጽርግያ ዝርከብ ዕዳጋ ኣሕምልቲ ዘርኢ እዩ። ኣብ ቅድሚት ዝተፈላለዩ ቀጠልያ ኣሕምልቲ ከም ቆስጣ፣ ቀጠልያ በርበረ ኣብ መሬት ወይ ኣብ ጎደና እግሪ ይሽየጡ ኣለዉ።

ዘመናዊ ናይ ቤት ጽሕፈት ጠረጴዛን መንበርን ዘርኢ እዩ። ብድሕሪት ዕጹው ብሓጺን ዝተሰርሐ ማዕጾ ድኳን ይርአ። እቲ ኣቑሑት ገዛ ብሓፈሻ ብሓድሽን ጽሩይን ኣገባብ እዩ ዝቐርብ። እዚ ድማ ናይ ምቾትን ስርዓትን መግለፂን እዩ።

ጸሊም ጀበና ኣብ ልዕሊ ውዑይ ሓዊ ፣ቀለቤት ውዑይ ከሰል ድማ ይርአ። ካብኡ ዝለዓል ጭቃ ንጨና ተወላዲ ቡን ዘዘኻኽር ውዑይ ይደርፍ። እዚ ጣዕሚ ዘለዎ ምትሕውዋስ ናይ ገዛ ውዑይን ባህላዊ ቅሳነትን ኮይኑ፡ ኩሉ ብሓደ መልክዕ ዝተጠቕለለ እዩ።

ተማሃሮ ኣብ ንንፋስ ኣብ ዝተቃልዐ ምዕሩይ ዘይኮነ ክፍሊ ውሽጢ ይመሃሩ ኣለዉ፡፡ እዚ ድማ ኣብ ከመይ ኩነታ ከምዘለና ብግልፂ ዘመልክተና እዩ፡፡

ካብቶም ናይ ትግራይ ዜና ኣውታራት ወይ ከዓ ማዕከናት ሓደ ዝኾነ ትግራይ ቴሌቢዥን እዩ፡፡ ኣብ መደብ ቋንቋ ትግርኛ ብዛዕብ ዕንወት ትካላት ት/ቲ እንዳተማሓላለፈ ይርከብ፡፡

መልክአ ምድሪ ናይ ገፀ ምድሪ መግለፂ ኮይኑ በረኻታት፣ ጐቦታት፣ ኣግራባት፣ ሕብሪ ምድርን ካልኦት ናይቲ ገፀ ምድሪ ዋና ዋና መግለፂታት እዮም፡፡

ሓንቲ በዓል ስልጣን እትመስል ሰብ ኣብ ጋዜጣዊ መግለጺ ወይ ኣኼባ ክትዛረብ ትረአ። ካብ ዝተፈላለያ ማዕከናት ዜና ዝመጻ ማይክሮፎናት ኣብ ቅድሚኣ ተሰሪዐን ኣለዋ። ብኣምሓርኛ ዝተጻሕፈ ጽሑፍ ብድሕሪት ይርአ። ኣገላልጻኣ ዕቱብን ትኹረትን እዩ።

ሓንቲ ጓል ኣንስተይቲ ባህላዊ ክዳን ኢትዮጵያ ጸሊምን ወርቅን ተኸዲና ትርአ። ቅርፊት ባሕሪ ዝመስል ስልማትን ርእስን ዝኽደን እዩ። እዚ መግለጺ ናይ ባህላዊ ጽባቐን ክብርን ስምዒት ዘመሓላልፍ እዩ።

እዚ ባንዴራ ሕብረት አፍሪካን ኢትዮጵያን ኮይኑ ዝተፈላለዩ ሕብርታትን ትርጉምን ዝሐዘ ኮይኑ ቆፃል፣ ብጫ፣ ቀይሕ ሕብሪ ዘለዎ እንትኸውን አብ ማእኸል ድማ ኮኸብ አብ ናይ ኢትዮጵያ ካርታ አፍሪካ ድማ አብ ናይ አፈሪካ ባንዴራ ዝሐዘ እዩ።

ኣብ ካልኣይ ብርኪ ቤት ትምህርቲ ካብ ዘለው ንጥፈታት እቲ ሓደ ዓድካ ፍለጥ እዩ። ኣነ ኣብ ከምዚ ዓይነት ንጥፈታት ምስታፍ ኣይፈትውን።

"ማረፍያ ሻሂ ድኳን" እትበሃል ንእሽቶይ ናይቲ ከባቢ ድኳን ሻሂ እያ። እቲ እንዳ ሻሂ ኣብ ወሰን ጽርግያ ዝርከብ ኮይኑ፡ ሰባት ኣብ ቅድሚኡ ኣብ ፕላስቲክ መንበር ኮፍ ኢሎም ይረኣዩ። እዚ ናይ ውሽጢ ዓዲ ንግድን መዘናግዕን እዩ።

ክልተ ጣውላ ዓራት ተሰሪሑ ረብራቡ ተረብሪቡ ተዘርጊሑ ሙሉእ ንሙሉእ ይረኣይ አሎ ንኡሽተይ ዝረኣይ ሳልሳይ 'ውን ኣሎ ፡ተቐሚጡሉ ዘሎዎ ቦታ ድማ ሕርስርስ ዝበለ ሓመድ እዩ ።

ንከበድቲ ማሸናት ብቐሊሉ ኣንጠልጢሉ ካብ ዘለዎ ዘልዕል ክሬን ዝበሃል ማሽን ኣሎ፡፡ እዚ ማሽን ብዝኾነ ዓይነት ናይ ሰብ ጉልበት ክልዓል ንዘይኽእል ግዙፍ ነገር ብቐሊሉ ዘልዕል እዩ፡፡

ትራንስፖርትን ተሽከርከርትን፡- ንደቂ ሰባት ካብን ናብን ዘጓዓዕዛ ተሽከርከርቲ ዓበይቲ ኣብቶብሳት ይጥቀሳ፡፡ እዘን ክልተ ዓበይቲ ኣውቶብሳት ንናይ ስራሕ ሰርቪስ ውን የገልግላ፡፡

ባህላዊ ኢትዮጵያዊ ዲዛይን ዘለዎ ጻዕዳ ቡን ይስተየሉን። ብጫ፡ ቀጠልያ፡ ቀይሕን ሰማያውን ሕብርታት ብጽቡቕ መልክዑን ብጽቡቕ ቅርጺ ተደሚሮም ኣለዉ። እዚ ድማ ባህላዊ ጽባቐ ዘእምን ባህጊ ዘለዎ ኣቕሓ እዩ።

ሓርድ ቶፐ መኪና ትበሃለ ኣብ ላዕሊ በናና ዝሓዘ ካሳ ዘለዋ ትመስል ፡ ናይ ድሕሪት ጎመኣ ግን ዘሎ ኣይመስልን ንኽቕየር ዝወፀ እዩ ዝመስል ።

ኣብ ኣኽሱም ከማ ማይ ሹም ኣብ ዝበሃል ታሪካዊ ቃላይ ጳጳስን ንቡረ እድን ኣብ ዝተረኸቡሉ ናይ ባህረ ጥምቀት ስነ ስርዓት እትፍፀም፡፡

እዚ እንምልከቶ ዘለና ምስሊ ወይም አርማ ናይ ኢትዮጵያ አርቲፍሻል ኢንተለጀንስ ኢንስቲትዩት ዘመልክት አርማ እዩ::አብ ማእከሉ አራንሺ ሕብርን ፃዕዳን ንምልከት አለና::

"ዓብይ ሃገርን ህዝብን ኣብ ምግልጋል" "ግሁድ ምግባር ድጅታል ኢትዮጵያ" ዝብል ጭርሖ ዝሓዘ ናይ ኢትዮ ቴሌኮም ምልክታ ኣብ መንደቅን ሳንዱቅ ተፃሒፋ ይርአ፡፡

እዚ ካርቶን “ካርሜክስ” ዝበሃል ናይ ከንፈር ባልም ዘርኢ እዩ። ሰለስተ ቱቦታት ዘለዎ ፓኬት ኮይኑ፡ ብኣራንሺን ብጫን ዝተሸፈነ እዩ። ንጹህ እዩ፤ ናይ ሓልዮት ስምዒት የንጸባርቕ።

ሓምለዋይ ነገር ኣብ ብራማ ዝመስል ሽሓነ ተቀሚጡ ኣሎ። እዙይ ሓምለዋይ ሓምሊ እናተባህለ ይፍለጥ። መብዛሒቲኡ ግዜ ኣብ እዋን ኽረምቲ እዩ ዝርከብ ጥዑም እዩ።

ኮለናትን እንትስርሑ እንተለዉ ዘርኢ ምስሊ፡፡ ሓደ ዘመናዊ ህንፃ ዝተፈላለዩ ክፍልታት ኣለዉዎ፡፡ ካብ ክፍልቱቱ ውሽጢ ኮለን እንዳተባህሉ ዝፅውዑ ዓድምዲ ተጠቀስቲ እዮም፡፡

ደቂ ኣንስትዮ ብዙሕ ዓይነት ፋሽን ዘለዎ ክዳን ይኽደና እየን፡፡ ገለ ደቂ ኣንስትዮ ንዝሙት መስሕብ ዝመስል ዕርቃን ዝገልፅ ክዳን ይኽደና እየን፡፡ እዚ ግን ክተባባዕ የብሉን፡፡

ኣብዚ ስእሊ ሰለስተ ደቂ ኣንስትዮ ኣብ ክፉት ሜዳ ደው ኢለን ኣለዋ። ኩሎን ብዙሕ ሕብሪ ዘለዎን ክዳን ተኸዲነን ኣለዎ። ነቲ ባህላዊ ብሩርን ወርቅን ሕብሪ ዘለዎ ገይረን ጀሪካን ኣብ ሕቖኦም ተሰኪሞም ይራኣያ። ብድሕሪተን ሳዕርን ኣግራብን ይራኣዩ።

ንእሽተይ መንደቕ ኣእማንን መሬትን ይርአ። እቲ ከባቢ ደረቕ መሬትን ተፈጥሮኣዊ ደረቕ ኣኽራንን ዝሑል ኩነታት ዘለዎን እዩ። ስምዒት ርግኣትን ተፈጥሮኣዊ መንልክዕን የርኢ።

እዚ አብ እስክሪን እንምልከቶ ዘለና ምስሊ ካብቶም አብ ኮንስትራክሽን ስራሕቲ ዝርከቡ ህንፃ ሓደ እዩ::አብ ደገ ንመሳርሒ ዝጠቅሙ ማሽናት ንምልከት አለና::

እዛ መኪና ትራክተር ትበሃል ሓራሲት እያ፡፡ እዛ መኪና ብኣብዑር መዓልትታት ንዝወስድ ሕርሻ ብቅፅበት ትሓርዮ እያ፡፡ ኣብዝሓ ህዝብና ግን ካብዚ ኣሰራርሓ ዝርሓቐ እዩ፡፡

ውሑጅ ኣዝዩ ዝጓሕጉሖ ዝተፈግረ መሬት ይርአ ኣሎ፡፡ ነዚ ፍግረ መሬት ንምክልኻል ኣብዚ ከባቢ ዝተሰርሐ ምንም ነገር የለን፡፡ እዚ የሕዝን እዩ፡፡

እዚ ጻዕዳ ባንዴራ ኣብ ሰማያውን ደበናውን ሰማይ ክትወዛወዝ ዘርኢ እዩ። ኣብ ማእከል እታ ባንዴራ ቀይሕ መስቀል ምልክት ኣሎ፣ "ኣህጉራዊ ሽማግለ ጀነቫ"ዝበል ፅሑፍ ኣሎ። እዚተስፋን ሓለዋን ሰብኣውነትን ዝህብ እዩ። ባንዴራ ኣብ እዋን ድሌት ናጻ ሓገዝን ርህራሄን ትውክል።

እዚአን ክልተ ሰባት እቲ ሓደ አብ በቅሊ እቲ ሓደ ድማ አብ አድጊ ተሰቂሎም ክልቲኦም ሓደ ዓይነት ቆቢዕ ገይሮም አብ ናይ ገጠር ፅርግያ አለዉ፡፡

እዘን ናይ ባህሊ ክደን ዘለወን ባህላዊ ክዳውንቲ ካብ ጡጥ ዝተሰርሑ ዙርያታት ተከዲነን ዘለወን መጋየፂ ገይረን ኣብዚ ዳስ ሲስ (እንዳተላሃያ) እየን ዘለዋ።

ንዓይኒ ደስ ዘብል ለምለም ናይ መዘናግዒ ቦታ እኒሀ፡፡ እዚ ከምዚ ዝኣምሰለ ምልኩዕ ቦታ ናይ ሰብ ክንክን ዘየትፈልዮ እዩ፡፡ ብሓቂ ተፈታዊ ቦታ እዩ፡፡

እፀዋት ንናይ ደቂ ሰባት መፅለሊ ንምስራሕ ወይ እውን ንስራሕቲ ገዛ፣ ንስራሕቲ ፈርኒቸርን ንመድሓኒት ቅመማን ክጠቕሙና ይኽእሉ፡፡ ወረቐት እውን ካብ እፀዋት ይስራሕ፡፡

እዚ ከባቢ ኣብ ከባቢ ገጠር ኮይኑ ብሓመድ ብእምንን ዝተሰረሐ እዩ። ኣብዚ ከባቢ እዚ ጎቦታት ሜዳታት ዝተፈላለዩ እፅዋት ከም ቃላሚጦስ እውን ኣለው።

እዚአ ናይ ሽንቲ ቤት መምጠጢ ትመስል ቦቴ እያ ምናልባት እውን ናይ ማይ ክትኮን ትክእል እያ፡፡ እቲ ቦቴኣ ቀይሕ ሕብሪ ዘለዎ ኮይኑ ዝተረፈ አካላ ድማ ፃዕዳ እያ፡፡

ሰላማዊ ሰልፊ ወይ ህዝባዊ ምትእኽኻብ ኮይኑ፡ ብዙሓት ሰባት ኣብ ጎደናታት ይዘውሩ። ብዙሓት ባንዴራታትን በትሪን ንላዕሊ ይሕዙ። እቲ ቦታ ጽዑቕ ስለ ዝኾነ ኣብ ሓደ ዓቢ ፍጻመ ዓቢ ኣቓልቦ ከም ዝወሃቦ ዘርኢ እዩ።

መስተታት፡- ኣልኮላዊ መስተታትን ልስሉስ መስተታትን ተባሂሎም ይኽፈሉ፡፡ ካብ ኣልኮላዊ መስተታት ሓደ ቢራ እዩ፡፡ ዝተፈላለዩ ዓይነታት ቢራታት ኣለው፡፡ ከም ዳሽን ፣ ሐረርን ሜታን ይጥቀሱ፡፡

ምስልታት ናይ ፀባ ዝተዓሸጉን ገበታ ቅቤን ኣብ ፃዕዳ መደርደሪ ኣለዎ። ከም ኣብነት ፀባታት ሃማድ፣ ኑራ ፣ሃላዋ ካልኦትን እዮም ንሪኦም ዘለና።

እዚ መስተንክር ዝኾነ ምፍንዳእ እሳተ ጎመራ ዘርኢ እዩ። እቲ ድሙቕ ቀይሕን ኣራንሺን ላቫ ኣብታ ጸላም ለይቲ ይውሕዝ ኣሎ። እቲ ዝፈጥሮ ብርሃን ናይ ፍርሃትን ፍርሕን ስምዒት ይፈጥር። እዚ ትርኢት እዚ ንምእማኑ ዘጸግም ሓይልን ጽባቐን ተፈጥሮ ዘርኢ እዩ።

እዞም አብዚ ፎቶ ዝረአዩ ዘለዉ ፎቶታት ኩቡር ስየ አብርሃን ገብሩ አስራትን ኮይኖም እንዳዋግዑ ዘለዉ ይመስሉ፡፡ ብድሕሪቶም ድማ ዓበይቲ ህንፃታት አለዉ እዮም፡፡

መርዓውን መርዓውን ይረኣዩ። ክልቲኦም ጻዕዳ ክዳን ተኸዲኖም እዮም። ክልቲኦም ኢድ ንኢድ ተተሓሒዞም ንሓድሕዶም ይጥምቱ ኣለዉ። ኣብ ድሕሪት ጽዑቕ ኣግራብን ቀጠልያ ሳዕርን ኣሎ። ብሓፈሻ ስሚዒት ናይ ሓጎስን ፍቕርን ኣለዎ።

ብስእልን ናይ ኢትዮጵያ ባንዲራን ዝተሸለመ ውሽጣዊ ክፍሊ ህንፃ ቤተ ክርስቲያን ንርኢ ኣለና፡፡ እዚ ቤተ ክርስቲያን ብዙሕ ዓዕምዲ ዘለዎ ዘመናዊ ህንፃ እዩ፡፡

እዚ ቦታ መስኮት ድዩስ ባይታ ኣይፍለጥን ተቐሚጦም ዘለዉ ነገራት ድማ ቢራ፣ ናይ ታሕቱ ፃዕዳ መኽደኑ ኣራንሺ ን ናይ ታሕቱ ፃዕዳ መኽደኑ ሰማያዊ ገፊሕ ኣፉ ጎማ'ውን እንሄ ።

ካብ ናይ ገዛ እንስሳት እዛ እንረኣ ዘለና በጊዕ ምስ ረማኣ ኣላ፣ ክልቲኣን ሕውን ፃዕዳ ሕብሪ ኣለወን ኮልኮለን እወን ነዊሕ እዩ ዘሎ።

ናይ ምግቢ ናይ እንስሳ ስጋ እንትከው ናይ ብዒራይ ፣ላሕሚ እንትከውን በብ መደቡ ተካፋፍሉ ንክዋሃብ ዝተዛጋጀወ እንትከውን ስጋ ማለት እውን ብጣዓሚ ንወድሰብ ጠቃሚ ካብ ዝበሃሉ ነገር ሓደ እዩ።

ኣብ ጋራጅ ወይ ቤተ ፅገና ዘለዋ መኻይን እየን እተን ክልተ ፃዓዱ እየን እታ ሓንቲ ግን ፀላም ዓይነተ ሕብርታት እየ ን ካብኣተን ነታ ፃላም በዓል ሞያ ምድ ኮምፕላሴኑ ዘዐርያ ዘሎ ይመስል ።

ዝኾነ ኣኼባ ናይ ዝተፈላለዩ ሰበ ስልጣናት ዘለውዎ እዩ ዝመስል ዘሎ፡ ግን እቲ መድረኽ ዝመርሕ ዝመስል ዘሎ ሰብኣይ ግን ኣብ ድሕሪቶም እዩ ከፍ ኢሉ ዘሎ ።

ሓንቲ ጓል ኣንስተይቲ ኣብ ሓደ መድረኽ ደው ኢላ። ብድሕሪት ካልኦት ደቂ ኣንስትዮ ኣብ መድረኽ፡ ክዳውንተን ተኸዲነን ንሓድሕደን ክጥምታ ይረኣያ። እቲ ትርኢት ውድድር ወይ ፈስቲቫል ናይ ቁንጅና ውድድር ይመስል። ጽቡቕን ርእሰ ተኣማንነትን ዘለዎ ትርኢት ድማ እዩ።

ካብ ብዙሕ ዓመታት ፃዕሪ ዝብፃሕ ናይ ትምህርቲ ደረጃ ኮይኑ ።ኣብዚ ምስሊ እንርእዮም ዘለና ድማ ምረቃት ናይ ዩንቨርሲቲ ተማህሮ ኮይኖም። ናይ ዝላዕለ ደረጃ ምሩቃት እዮም።

እ ዚ ኣብ ፃዕዳ መኪናታት ከይነን ብጣዓሚ ቡዛሓት ምርዓት እዳዓጀባ ኣፍታ ሓንቲ ዝመረሕት መኪና ድማ ምስ በዓል ገዝኣ ወይ ምስ ምርዓውኣ ኣብ ድሕሪ መኪናን ጠጠው ኢሎም ካልኡተን ድማ እዳዓጀባ ንርኢ።

እዞም እንሪኦም ዘለና ናይ ኦርቶዶክስ ተዋህዶ ሃይማኖት መርጉ እንትኮኑ ኣብ ቤተክርስትያን ኣትዮም ተክሊሊ ደፊኦም ቆሪም ኣብ ውሽጢ ቤተክርስትን ጠጠው ኢሎም ኣለው።

እዚ ናይ ደራሁ መፍረዪ ቦታ እዩ፡፡ ኣብዚ ቦታ ኣዝየን ብዙሓት ጫቋውት ድማ ይርአያ ኣለዋ፡፡ ኣብ ሞንጎ ኣብ ሞንጎ ናይ ምግቢ መቕረቢ ናውቲ ይርአ ኣሎ፡፡

ኣብዚ ክልተ ሰባት ደው ኢሎም ኣለዉ። እታ ብጸጋም ዘላ ሰበይቲ ቀጠልያ ሕብሪ ዘለዎ ክዳንን ጸሊም ስካርፍን ተኸዲና ኣላ። ሞባይል ኣብ ኢዳ ሒዛ ደው ኢላ ኣላ። እዚ ንራእይ ስራሕን ዝምድናን ዝውክል ኮይኑ፡ ንህቡብነት ህዝቢ ዝውክል እዩ።

ባህላዊ ሽልማት ኢትዮጵያውያን ኣብ ምርኢት ቀሪቡ፤ ብሩር መስቀላት: ክቢ ዝብጦ: ከምኡውን እተፈላለየ ሕብሪ ዘለዎም ደሚቆም ይራኣዩ። ባህልን ታሪኽን ዘንጸባርቑ ውቁባት ኣቑሑት ኮይኖም፡ ፍሉይ ሓጎስ ዘበራብሩን እዮም።

ክልተ ንመንግስታዊ መዝነት ዝተሓረዩ ሰባት ኣብ መድረኽ ጠጠው ኢሎም ቃለ ማሕላ ይፍፅሙ ኣለዉ፡፡ ሰባት ግን ቃለ ማሕላ ከቢድ ሓላፍነት ምቕባል ምዃኑ ኣየስተውዕሉን፡፡

ክጓሓፋ ዝግበኦም ነገራት መጠራቀሚ ሳንዱቅ እዩ፡፡ እቲ ቆፃል ዝሕብሩ ዝብስብሱ፣ እቲ ሰማያዊ ፕላስቲክን ጠራሙዝን እቲ ብጫ ድማ ወረቃቅቲ የጠራቅሙ፡፡ ብጎኒ ድማ ህፃን ቆልዓ ኣሎ፡፡

ዓብይ ዳዕሮ ይርአ ኣሎ፡፡ ኣብ ከባቢ ገጠራት ዓብዪ ዳዕሮ ክቡር እዩ፡፡ ኣይቑረፅን፡፡ ኣብ ትሕቲኡ ድማ ናይ ከባቢ ማሕበረሰብ ዋዕላታትን ሽምግልናን የካይድሉ፡፡

ማሽናት፡- ንናይ ደቂ ሰባት ስራሕቲ ዘቃልሉን ጉልበት ዝቑጡቡን ብዙሓት ዘበናዊ ማሽናት ይተኣታተው ኣለው፡፡ ካብኣቶም ሓደ ናይ እኽሊ ዘባጢት ማሽን እያ፡፡

ኣብቲ ስእሊ በዓል ፀጋ ዕድመ ዘለዎ ሰብኣይ ይርአ። እዞም ዓብይ በዓል ፀጋ ዕድመ ፈላሲ ኣባ ዘውንጀል ይባሃሉ። ኣባ ዘውንጀ ኣብ ትግራይ ብጣዕሚ ተፈላጥን ተፈታውን ናይ ሃይማኖት ሰብ እዮም።

ምስ መርዓ ዝተተሓሓዘ ናይ ነፋሒቶን ካልእን መፀባበቒ፣ ውህብቶ ዝመስል ዕሹግ ነገርን ይርአየና ኣሎ፡፡ እዚ ባህሊ ሃገራዊ ኣይኮነን፤ ካብ ምዕራባውያን ዝተወረሰ እዩ፡፡

ኣብዚ ኣርባዕተ ነዋሕቲ ንጹር መነጽር ብርጭቆ እዩ ዘርኢ ዘሎ። እቲ መነጽር ቅርጺ ሲሊንደራዊ ኮይኑ ምሉእ ብምሉእ ንጹር እዩ። ኣብ ጠረጴዛ ተሰሪዖም ይርከቡ። እዚ ኣቀባብላን ምድላውን ንኣጋይሽ ወይ ንስድራቤት መስተ ንምቕራብ ዝተዳለወሉ ኩነታት ዘርኢ እዩ።

ኣብዚ ምስሊ እዚ ሓደ ክፋል ገጽ ጓል ኣንስተይቲ ይርአ። ካብዚኦም ከንፈራ ቀይሕ ቀለም ተለክያ ጻዕዳ ኣስናና ኣብ ኣፋ ይርአ። ኣብ ኣፍንጫኣ ድማ ንእሽቶ ሽልማት ኣሎ። ኣዒንታ ንላዕሊ ክጥምታ ይረኣያ።

ኣብዚ ስእሊ ኣብ ሓምላይ ሜዳ ሓደ ዓቢ ገረብ ደው ኢሉ ኣሎ። እቲ ገረብ ብዙሕ ቆጽሊ ኣለዎ፣ ጨናፍራ ድማ ኣዝዩ ይቐርብ። ብድሕሪኡ መንደቕ እምኒ ኣሎ። እቲ መንደቕ ድማ ተወሳኺ ኣግራብ ይበቁል ኣሎ።

ናይ ቤተ ክርስቲያን መገልገሊ ጠጠው ኢሎም መፅሓፍ የንብቡ ኣለዉ፡፡ ህፃን ሓቒፋ ኮፍ ዝበለት ሰበይቲ ድማ ትርአ ኣላ፡፡ እዚ ኩነታት ንስርዓተ ክርስትና ዘመልክት እዩ፡፡

ሓንቲ ጓል ኣንስተይቲ ገጻ ብብጫ ስጋ ዘለዎ ናይ ቆርበት መሸፈኒ ኣፍን ኣፍንጫን ተሸፊና ኮፍ ኢላ ኣላ። ርእሳ ብጻዕዳ ጨርቂ ተጠቕሊላ ኣላ። ምልክት ክንክን ቆርበት ዝመስል ኮይኑ፡ መዓልታዊ ብልሓትን ክንክን ቆርበትን ስምዒት ነጻነትን ይምስክር፡፡

ካብቶም ኣበ ሃገርና ታሪካዊትን ቅርሳዊት ሃይማኖታዊትን እናተባህለት ካብ ዝፍለጣ ሓንቲ ኮይና ንሳ ድማ ከተማ ኣክሱም ካብቶም ኣብ ውሽጣ ዝርከቡ ሃይማኖታው ቦታ ሓንቲ ዝኮነት ኣክሱም ፅዮን ቤተ ክርስትያን እያ።

እዚ ካብ ዓይነታት መስት ሓደ ኮይን ቡዙሓት ንፈልጦም ካብ. ዝተፈላለዩ ቃና ዝዘጋጀዉ አለዉ ::እዚ.ድማ ካብ ፍር ምረ. ኢንጆሪ. ዝበሃል. ተዘጋጅዩ ንምልከት ሽድሽተ ሚኢታዊ አልኮል አብ ውሽጡ ዝሓዘ እዩ::

እፀዋት፡-እፀዋት ንዝተፈላለዩ ጥቕምታት ይውዕሉ፡፡ ንስራሕቲ ህንፃ ገዛ ፣ ንስራሕቲ ፈርኒቸርን ንዝተፈላለዩ መድሓኒት ቅመማን ይውዕሉ፡፡ ካብ ዓበይቲ እፀዋት ኣውሊዕ ሓደ እዩ፡፡

ብዙሓት ሰባት ብፍላይ ድማ መንእሰያት ኣብ ሓደ ዓቢ ጽርግያ ይጓዓዙ ኣለዉ። ብዙሓት ባንዴራ ኢትዮጵያን ካልኦት ባንዴራታትን ሒዞም ይርከቡ። ናይ ማሕበረሰብን ፍናንን ስምዒት ዘንጸባርቕ እዩ። ኣብ ሓደ ኩርናዕ፡ ሓደ መልህቕ ዜና ብቋንቋ ምልክት ክረዳዳእ ይርአ።

እዚ ምስሊ ፕሬዝዳንት ናይ ሃገር ኢትዮጵያ ዝኮነ ወ/ሮ ሳህለውርቅ ዘውዴ እየን። ኣብ ቅድሚን ቡዝሓት ማይክሮፎናትን ገይረን መግለፂ እንዳሃባ እየን። ኣርማ ዝተፈላለዩ ተሌቪዥንን ሬድዮን ዝሓዙ እዮም እቶም ማይክሮፎናት። ባንዴራ ኢትዮጵያ ብድሕሪኣ ትረአ ኣላ።

ሓደ ሰብኣይ ንሓደ ብዓረብያ ስንኩላን ናብ ኣውቶቡስ ሸገር ክድይብ ክሕግዞ ይርአ። እታ ኣውቶቡስ ኣብ ዓረብያ ስንኩላን ዝነበሩ ሰባት ብቐሊሉ ክድይቡ ዘኽእሎም መሳልል ኣለዋ። እዚ ድማ ናይ ተበጻሕነትን ሓገዝን ስምዒት ይፈጥር።

እዚ ኣብ ኣኽሱም መዕርፎ ነፈርቲ ከባቢ ዝርከብ ናይ ፀባቒት ባልትና መፋለጢ ታፔላ እዩ፡፡ እዚ እንዳ ባልትና ምህርቱ ክስካብ ወፃኢ ዝፍለጥ ውሩይ ትካል እዩ፡፡

እዚ ኣብ እዋን ሃይማኖታዊ በዓል ወይ ዓቢይ ምትእኽኻብ ዝተሳእለ ይመስል። ኣብ ቅድሚት ጻዕዳ ባህላዊ ክዳንን ዝተኸድኑ ኣረጋውያን ደቂ ተባዕትዮ ብኣኽብሮት ዝመልኦ ሰልፊ ክወርዱ ይረኣዩ። እዚ ናይ ዕብየትን ሃይማኖታዊ ሓድነትን ስምዒት ይህብ፤ ቆራጽነት ህዝብን ሓልዮት ትውፊትን ዘርኢ እዩ።

ናይ መናሃርያ ግቢ ብዙሓት ኣውቶብሳት ደው ኢለን ሳባት እናኣተው ገሊኦም ደው ኢሎም እናውግዑ ኣብቲ መኪና ዝተፈላለየ ፅዕነት ኣብ ማዳበርያ ይርኣይ ኣሎ ።

ኣብቲ ሰባት ኣብ መድረኽ ፋሽን ሾው ዘርእዩ እዮም። ሓያሎ ደቂ ተባዕትዮን ደቂ ኣንስትዮን ኣብ መድረኽ ደው ኢሎም ይረኣዩ። ዝተፈላለዩ ዘመናዊ ፋሽን ዲዛይናትን ክዳውንትን ተኸዲኖም ኣለዉ። እዚ ደስ ዝበል ምህዞን መድረኽን ዘረኢ መስሊ እዩ።

እዚ "ፍረሽ ኮርነር" ዝበሃል ናይ ኢ-ቢር ኣገልግሎት መፈላጢ እዩ። ኣብቲ ምስሊ ፍረታትን ኣሕምልትን ዝመልአ ናይ ዕዳጋ ሳጹንን ነቲ ኣፕ ዘርኢ ሞባይልን ኣለዎ። እዚ ምቹእን ዘመናውን ኮይኑ ይስምዓኒ። ሓድሽ ቴክኖሎጂ ተጠቒምካ ቀሊልን ቅልጡፍን ትራንዛክሽን ዝብል ኣወንታዊ ስምዒት የመሓላልፍ።

ናይ ጎኒን ሕቖን ዝተመቐሰ ጸጉሪ ወዲ ተባዕታይ ንሪኢ ኣለና። እቲ ጸጉሪ ብቐረባ ዝተላጽየ፡ ብላዕሊ ረጒድ ኮይኑ ቀስ ብቐስ ናብ ታሕቲ ገጹ እናረቐቐ ብጽሩይ ምልጻይ ይውዳእ። እዚ ምቑራጽ ጸጉሪ ዘመናውን ውቁብን ስምዒት ይህብ።

ዲማ ሃዉስ ዝብል ፅሑፍ ብትግርኛን ኢንግሊዥን ኣሎ ኣብ ትሕቲ ኣዋሽ ባንክ ዝብል ፅሑፍን ኣርማን ናይ ግዛ ማዕፆ ተከፊቱ ተክሊ ኣብ ኣፍ ደገ ኣሎ

መፈላጢ እንሰርሖ ወይ እንግህቦ ግልጋሎት ብዝርዝር እትንገልፅ እቲ ተጠቃማይ ድማ በቲ ዝተለጠፈ ዝርዝር መፂኡ ክግልገል ይክእል እዩ ኣብዚ እንሪኦ ዘለና መፈላጢ ድማ ፍሉይ ናይ እክሊ ሸቀጣሸቀጥ ዝብል ኣሎ።

ሜስ ካብ መዓር ዝዳሎ ባህላዊ መስተ እዩ፡፡ ኣብዚ ሎሚ ግን መዓር ኣዝዩ ዝኸበረ ብምዃኑ ሜስ ዘዳሉን ዝሰትን ሰብ ብዙሕ ኣይኮነን፡፡

ዝተፈላለየ ዓይነት ፍሩይ ኣሕምልትን ፍረታትን ኣብ ዕዳጋ ኣለው፣ ዝተፈላለዩ ኣሕምልቲ ከም ኮሚደረን ሽጉርቲን ካሮትን ጉዕ በርበረ ንዱባንድንሽንብሮኮሊን ብብዝሒ ተሰሪዖም ኣለዉ። ብሓፈሻ እቲ ምስሊ ናይ ምብዛሕን ፍሩይን ጥዕናን ስምዒት የመሓላልፍልና።

ኣብቲ ሸልፍ ዝተፈላለዩ ዓይነታት ሎሽናትን ናይ ቆርበት ክሬማትን ተደርዲሮም ይርኣዩና ኣለው፡፡ እዞም ቅብኣታት መብዛሕትኡ ጊዜ ንኡሳት ደቂ ኣንስትዮ እየን ዝጥቀማሎም፡፡

ናይ መዝገብ ገንዘብ ይርአ ኣሎ፣ እቲ ማዕጾ ክፉት ኮይኑ፡- ኣብ ውሽጢ ድማ ገንዘብ ዶላር ሳንቲምን ንኣሽቶይ ነገራትን ኣሎ። ምድላውን ድልውነትን ስራሕ ዘርኢ ዝተወደበን ዘተኣማምንን ትርኢት ይገልፅ።

ፋሽን፡-ፋሽን ናይቲ ጊዜ ወይ እውን ናይ ዘበን ሓዱሽ ቅዲ ኣከዳድና ፣ ኣራግፃን ኣሰራርሓ ፀጉርን ዝገልፅ ጊዜ ዝጠልቦ ዕዳጋ መንገዲ እዩ፡፡

እዚ ሓደ ብሕብራዊ ዝተሰለመ ክፍሊ ናይ ትምህርቲ ቦታ ይርአ። ብተስፋ ዝተመልአ ዕንጨይቲ መንበር ብመስርዕ ደው ኢሉ፤ ኣብቲ ናይ ቅድሚት ሰሌዳ ምልክት ትምህርቲ ይርአ። ብብርሃን ዝተመልአ መስኮት ነቲ ክፍሊ የብርሆ፤ ሕመረት ትምህርትን ምልክት ተስፋን ዘርኢ መርበብ ዘለዎ ቦታ እዩ።

እዚ ኣካል ናይ ኦርቶዶክሳዊ ክርስትያናዊ ሃይማኖታዊ ትውፊት ዝኾኑ ባህላዊ መግብታትን ምልክታትን ዘርኢ እዩ። ኣብ ማእከል እቲ ምስሊ "ኩትያ" ዝበሃል ባህላዊ ምግቢ ኣብ ዓቢይ መሶብ ተዳልዩ ይርአ። እዚ ድማ ኣብ ግዜ ጸሎት እምነትን ተስፋን ዘመልክት እዩ።

ኣብ ብፍሉይ ዝተመላክዓ ከባቢ ብፍሉይ ዝተመላክዓት ፅብቕቲ መኪና ትርአ ኣላ፡፡ እዛ ብዕምበባታት ዝወቀበት መኪና ንመርዓውን መርዓትን ክትወስድ ዝተዳለወት እያ ትመስል፡፡

ብዙሓት ፍረታትን ኣሕምልትን ዝተሰርዐ ናይ ጎደና ዕዳጋ ዘርኢ እዩ። እቶም ዝተሰርዑ ፍረታት ባናናን ማንጎ ን ኣቮካዶ ን ኣራንሺን ካልእን ይርከብዎም። እዚ ድማ ኣብቲ ምስሊ ናይ ድምጺ ስምዒትን ድሙቕ ሕብርታትን ይፈጥር።

ኣብዚ መደርደሪታት ዝተሰርዑ ዝተፈላለዩ ፍርያት ጽባቐን ክንክን ጸጉርን ይራኣዩ ኣለዉ። ዝተፈላለዩ ዘይቲ ጸጉርን ክሬማትን ከም "ዘይቲ ጸጉሪ"፡ "ሰማያዊ ማጂክ ኦሪጅናላት ሱፐር ሱር ግሮ" ከምኡ'ውን "ፖማዴ" ዝኣመሰሉ ኣለዉ። ቁጽርን ዓይነትን ፍርያት ምሉእነት ኣገልግሎት ናይቲ ድኳን ዘርኢ እዩ።

ካብ ባህላዊ መጉዓዓዚ ምንም ዓይነት ነዳዲ ዘይትወስድ ናይ መኪና ዝተባለሸወ መኪና ጎማ ዝጥቀምሉ ኮኑ ኣብዚ ዝባን ኣድጊ ክልተ ሰባት ተፃዒኖም ኣለው።

እቲ ስእሊ ናይ ሓደ ታሪኻዊ ንጉስ ኢትዮጵያ ዘለዎ ናይ ብሩር ወይ ወርቂ ሳንቲም የርኢ። ኣብ ማእከል እቲ ሳንቲም ታሪኻዊ ስእሊ ንጉስ ዮውሃንስ ራብዓይ (1872–1889) ኣሎ። ኣብ ልዕሊኡ ድማ "ንጉስ ዮውሃንስ ራብዓይ" ተጻሒፉ ኣሎ።

ካብ መመላኽዒ ገዛን ናይ ዝተፈላለዩ ናይ በዓላትን ኘሮግራማትን ሓደ ዝኾነ ነፋሒቶ እዩ፡፡ ነፋሒቶ ንናይ ልደት ህፃናት መፀባበቒ፣ ንናይ መርዓ ኘሮግራም መመላኽዒ ይጠቅም፡፡

ሰለስተ ሰባት ኣብ ሓደ ገዛ ኮፍ ኢሎም መጻሕፍቲ ዘንብቡ። እቶም ኣብ ቅድሚት ዘለዉ ክልተ ኩታን ጻዕዳ ክዳንን ተኸዲኖም ኣለዉ። ካልእ ሰብ ብድሕሪት ይርአ። እቲ ምድላው ትምህርትን ማሕበራዊ ምትእስሳርን እምነት ይሕብር።

እዚ ክንፈ ደኛው ዝበሃል ኮይኑ ናይ ኢትዮጰያ መከላከሊ ሰራዊት ኮይኑ ማእርጉ ድማ ኮኔርል ክፍ ደኝ ዝተሃቦ እንትከውን ትውልዲ ደሞ ትግራዋይ ከም ዝከነ ይፍለጥ።

ኣብዚ ስእሊ ሓንቲ ጸላም መኪና ብዕምባባታት ተሸፊና ኣላ። ኣብ ቅድሚትን ኣብ ዙርያ መሬትን ቀይሕን ጻዕዳን ብጫን ዕምባባታት ተሰሪዖም ኣለዉ። እዚ ናይ መኪና ስልማት መብዛሕትኡ ግዜ ንመርዓ ወይ ካልእ ኣጋጣሚታት ዝውዕል እዩ።

ናይ ገንዘብ ተቋማት ከቢድ ሓለዋ ዘድልዮም እዮም፡፡ ዋርዲያ ካብቲ ቦታ ንቕፅበት ኣይፍለዮን፡፡ እዚ ዋርድያ ከምትሪእዎ ካብዛ ቦታ ናብ ካልእ ንቕንቕ ኣይብልን፡፡

እዚ ፃዕዳ ዝሕብሩ ኣፕል እዬ፡፡ ኣፕል ንጥዕና ጠቓሚ ዓሌት ፍረ ምዃኑ ይንገር፡፡ ኣነ ግን ንኣፕል ብምስሊ እምበር ኣይኮነን ክበልዖ ብኣካል እዃ ርኤዮ ኣይፈልጥን፡፡

እቲ ስእሊ ኣብ መሬት ደው ኢላ ዝነበረት ኤክስካቫተር ትርኢ። እቲ ቅልጽም ኳዕቲ ናብ መሬት ገጹ ተዘርጊሑ ቁሩብ ትሕቲኡ ዝዓረፈ ይመስል። እቲ ድሕሪት ኣብ ጽኑዕ መንደቕ ኮይኑ፡ ኣብ ድሕሪት ድማ ተፈጥሮኣዊ መልክዕ ኣትክልቲ ኣሎ።

እቲ ስእሊ ኣብ እግሪ እምባ ዝርከብ ቦታ እዩ ዘርኢ። ኣብ ታሕቲ ንሃይማኖታዊ ወይ ባህላዊ ፍጻመ፡ ብዙሕ ህዝቢ ተኣኪቡ ኣሎ። ሰባት እውን ኣብ በሪኽ መሬት ኮፍ ኢሎም ይረኣዩ ኣለው። እቲ ከባቢ ብሓምላይ ኣትክልቲ ዝተሸፈነ እዩ።

በምስሉ ላይ የምንመለከተው በተፈጥሮው ቢጫ ሕብር ያለው በሰው ልጅ ተወዳጅ አና ተፈላጊ መኣድን ወርቅ ነው። የሰውልጅ ተውቦ እና አሸብርቆ ለመታየት ወርቅ በተለያዩ ቦታወችን ያደረጋል። ነገርግን ሁሉም ሰው ወርቅ ሊያደርግ ኣይችልም ምክንያቱም ወርቅ ዋጋው እየተወደደ በመምጣቱ።

እዚ እንርእዮ ዘለና ምስሊ ካብ ናይ ኢትዮጵያ ኩዕሾ እግሪ ኣሰልጣኒ ዝኮነ እዩ። ሽሙ ድማ ዘሪሁን ሸንገታን ቅዱስ ጊዮርግስ ኣሰልጣኒ እዩ። ኣብቲ ምስሊ ከም ዝራኣይ ዘሎ ኣሰልጣኝ ዘሪሁን ካብ ስራሕ ከም ዝተኣገደ ዘርኢ እዩ።

you tube ካብ ናይ ማሕበራዊ ሚድያ ምምችቻዋት ሓደ እዩ፡፡ ኣብዚ ምምችቻው ብዙሓት ጉዳያት ናብ ሕዝቢ ተበፃሕቲ ይኾኑ፡፡ ሕማቑን ፅቡቑን ምፍላይ ግን ናይቲ ተጠቃሚ ግደ እዩ፡፡

አዚ እንርኦ ዘለና ዝተፈላለዩ መካይን ባጃጅን ጠጠው አለን አለዎ። ብተወሳኪ ዝተፈላለዮ ናይ ሕክምና ስኒ ፣ናሽናል ሆቴል ዛየን እጅንስ ትካላት ዘሪኢ ምስሊዘለዎ ከይኑ ማሕበረሰብ ይግልገለሎም እዮም።

ናይ ገዛ መኪና ኮይና ሕብሪ ናይዛ ተሽከርካሪ እወን ደስ ባሃሊ በዓልቲ ኣርባዕተ ጎማ እያ። መኪና ናይ ፅዕነትን ናይ ህዝብን መኪና ይበሃላ።

ኣብዚ፡ ጸላም ቶዮታ ፒክኣፕ ኣብ ወሰን ጽርግያ ኮፍ ኢላ፡ ጽንዕትን ዘተኣማምንን መኪና ትመስል። እዚ ድማ ሓያልን ዘተኣማምንን ጽርግያ ዘርኢ ምስሊ እዩ።

እቲ ስእሊ ኣኽራንን ጎላጉልን ዝተሓዋወሰ ምዃኑ ዘርኢ እዩ። ኣብ ቅድሚት ጽፍሒ ዝለምዕ ግራውቲ ኣሎ፣ ኣብ ርሑቕ ልዑል እምባ ይርአ። ገለ ክፋል መሬት ሓምላይ ክኸውን ከሎ ገለ ድማ ደረቕ ኮይኑ፡ ወቕቲ ዕብየትን ብዝሒ ዝናብን ዘመልክት እዩ።

ካብ ሕጊ መክበርቲ ኣካላት ሕብርተሰብ ካብ ዝተፈላለዩ ሓደጋታት ንምንጋፍ እዚ እንሪኦ ዘለና መንእሰይ ካን ንነብሰይ ህዝበይ ምግልጋል ይሕሸኒ ኢሉ ሓፃውነ ተሸኪሙ ኣሎ።

ብፕላስቲክ ዝተዓሸገ "MIRINDA ORANGE" ዝብል መኣዛ ዘለዎ ልስሉስ መስተ። ኣብ ጎኖም ብሰማያዊ ዝተዓሸገ "ፔፕሲ" ዝበሃል መስተታት ኣሎ። ኣብ ድሕሪት ቀይሕ ፕላስቲክ ጀሪካን ኣሎ። እዚ ጽዑቕን ንግዳዊን ቦታን ኮይኑ ይስምዓካ።

አዚ ባህላዊ መጋየፂ እንትከውን ብአብዛሓ አብ ከተማ አክሱም ዝርከብ እነትከውን ሹሙ ድማ መሰው እዳተባሃለ ዝፂዋዕ ጥቁሙ ድማ ናብ ዝተፈላለዩ ጉዳያት ከም መርዓ፣ ክርስትና፣ ተስካር ዘእምሰሉ እንጀራ ንምውሳድ ይጠቅመና።

ካብቶም ቀዋሚ ተክልታት ዝብሃሉ ሓደ ዝኮኑ ብመስኖ ዝዓብዩ እዮም። ክልተ ሰባት ን ዓበይቲ ዛፋትን ደረቅ ሓመድ ማለት መሬት እውን ንሪኢ ኣለና ።

ፍሩታይ ንዓይኒ ብዝስሕብ መልክዑ ተቀሚጦም ኣልዉ ክም ኣራንሺ ፣ማንጎ ፣ኣፕል ቆፃልን ቀይሕ ካልኦት ዓይንት ፍርይታት ኣብ መደርደሪ ተቀሚጦም ኣልዉ ።

ጫማ፡- ጫማ ንደቂ ሰባት ካብ ብዙሕ ጉድኣት ንምክልኻል ይሕግዞ፡፡ ዘበናውን ባህላውን ከምኡ ውን ንኸተማን ንገጠርን ዝጠቅም ዓይነት ጫማ ውን ኣሎ፡፡

እዚ ስእሊ ካብ ፕላስቲክን ዝተሰርሐ መደርቕ ክዳውንቲ ዘርኢ እዩ። እቲ መዋቕር ኣብ ሰለስተ ደርቢ ዝተኸፋፈለ ኮይኑ፡ ኣብ ነፍሲ ወከፍ ደርቢ ክዳውንትን መንጸፍን ተሰቒሉ ኣሎ። ካብ ታሕቲ ክሳብ ላዕሊ ኣብ ዝተፈላለየ ኣቀማምጣ ዝተቀመጡ እዮም።

ምስልታት ዘወዉዎ ሓሪ ማዕተብ ይርአ ኣሎ፡፡ ገለ ሰባት ኣብ ማዕተቦም ዝኾነ ነገር የንጠልጥሉ እዮም፡፡ ከም ሓቂ ኣብ ማዕተብ ክንጥልጠል ዝግብኦ ግን ናይ እምነትካ መግለፂ ዝኾነ ነገር እዩ፡፡

ኣብ ሓደ ናይ ሕርሻ ቦታ ክልተ ሰባት ናይ ምዝራእ ስራሕ ይሰርሑ ኣለዉ፡፡ እዚ ዝራእቲ መስመር ብዝተኸተለ ሜላ እዮም ይዘርእዎ ዘለዉ፡፡

ካብ ኩዕሶ ሰኪዐት ተፃወቲ ዝኮና ብሓባር ቆፃልን ብፃን ሕብሪ ክዳን ተከዲኖ ሲዒሮም ግዚ ጎይኖም እንዳዛለሉ ኣለው። ስፖርት ኣካላት ሰባት ንምጥካርን ይጠቅም።

ሰፍኢ ይበሃል መልክዑ'ውን ደስ እዩ ዝብል ብመዳበርያን ሓርን እያ ተሰሪሓ ፡ ሰፍኡ ንእኽሊ መንተርተርን መእረይን መፅረይን ኣገልግሎት እዩ ይውዕል ።

እዚ ምስሊ እዚ ንሓደ ልሙድ ዕምባባ ዘለዎ ተኽሊ ዘርኢ እዩ። እቲ ዕምባባ ብጻዕዳውን ቀይሕን ዕምባባታት ዝተሰለመ ኮይኑ፡ ማእከል ጸሊም ወይ ቀይሕ እዩ። ኣቝጽልቱ ዓበይትን ቀጠልያን እዮም። እቲ ዕምባባ ተፈጥሮኣዊ ጽባቐ ዝመልኦ እዩ።

እዚ ምስሊ ኣብ ጽርግያ ዝርከብ ከባቢ ከተማ ዘርኢ እዩ። እቲ ጽርግያ ብዕንጨይትን ጭቃን ዝተሰርሑ ኣረጊት ገዛውቲ ዝተሰለፈ እዩ። ገለ ካብቶም ገዛውቲ መስኮት ዕንጨይቲ ኣለዎም። እዚ ምስሊ እዚ ባህላዊ ኣቀማምጣ ናይ ሓንቲ ኣረጊት ከተማ ዘርኢ እዩ።

እዚ ሜስ ዝመልኣ ብርለ እዩ ኣብ ዝኾነ ናይ መርዓ ወይ ድማ ናይ ተስካር ጉዳይ ንኣጋይሽ ኽዕደል እዩ ተወሪቡ ዘሎ ይመስለኒ ።

ምግቢ ሂወትና ቀፃልነተት ክህልዎ ምግቢ ክንምገብ ኣለና፣ ካብኣቶም ሓደ ሕምባሻ እንተከውን ሕምባሻ መብዛሕቲኡ ግዜ ካብ ስርናይዝስራሕ ዝርከብ እትከውን ንቁርሲ ንጥቀመሉ።

እቲ ስእሊ ካብ እምኒ ዝተሰርሐ ዓቢ ቤተ መንግስቲ ወይ ቤተ መቕደስ የርኢ። እቲ ህንጻ ክልተ ደርቢ ዘለዎ ኮይኑ ብሉጽ ዲዛይን ኣለዎ። እቶም መስኮታት ብቅስትን ቅስትን ቅርጺ ኣለዎም። ኣብቲ ከባቢ ከም ተኽልታት ዝበሉ ይራኣዩ ኣለው።

ባህላውን ሕብራዊን ክዳን ዝተኸድኑ፡ ባህላዊ ኣከዳድና ዝተኸደኑ መንእሰያት ተኣኪቦም ፍሽኽ እናበሉ ዝስዕዝዑ ይመስሉ። ሕብርታቶም ጽቡቕን ባህላውን ፣፡ ጽቡቕ ግዜ ንምሕላፍ ዕድል ውን ይመስል። ናይ ምክብባርን ስምዒት፡ ባህልን ሓጎስን ዝመልኦ ሃዋህው የርኢ።

ዋው ብጣዕሚ ደስ ትብል መኪና እያ እትርኣየና ዘላ። ኣፍቃሪ ንፍቅረኝኡ ወይ ድማ ኣፍራሪት ንፍቅረኛኣ ከም መልክዕ ህያብ ቀሪባ ንሪእያ ኣለና። ፀላም ሕብሪ መኪና ኣብ ልዕልይኣ ድማ ቀይሕ ዕንበባ love ዝብል ፅሑፍ ኣለዎ።

ኣብዚ ስእሊ ብዙሓት ሰባት ኣብ ሓደ ቦታ ተኣኪቦም ይረኣዩ። መብዛሕትኡ ግዜ ጻዕዳን ድሙቕ ሕብሪ ዘለዎን ክዳን ዝኽደኑ ብምዃኖም እዚ መንፈሳዊ ወይ ናይ ኣምልኾ ምድላው ምዃኑ ይሕብር። ኣብ ድሕሪት ድማ መድረኻት ምልክታትን ቤተክርስትያን ዝመስሉ ህንጻታትን ኣለዉ።

ኣብዚ ነዊሕን ጽቡቕ ጌሩ ዝተሰርሐን ጸሊም ፀጉሪ ይርአ ኣሎ። እቲ ፀጉሪ ረጒድ ኮይኑ ብድሕሪት ንታሕቲ ይውሕዝ። እዚ ቅዲ ጸጉሪ ርእሲ ናይ ጽባቐን ዘመናዊነትን ስምዒት ይፈጥር። እዚ ድማ ናይ ውቁብን ርእሰ ተኣማንነትን ዘለዎ እዩ።

ፍሩይ ስትሮቨሪ ዝበሰለን ቀይሕን ኮየኑ፡ ገሊኡ ድማ ቀጠልያ ቆጽሊ ኣለዎ። እቲ ሰእኢ ኣብ ሓደ ብቐጠልያ ተኽልታትን ኣግራብን ዝመልአ ጀርዲን ኣብ ጠረጴዛ ይቕመጥ። እዚ ናይ ራህዋን ሰላምን ስምዒት ዘመሓላልፍ እዩ።

ናይ ግልገል ግቢ 3 ግድብ ይርአ ኣሎ፡፡ ብሓቂ ደስ ዝብል ስራሕ እዩ፡፡ እዚ ፅቡቕ ስራሕ ንሃገርና ዝህቦ ረብሓ ክነስተማቕሮ እዩ ዝግብአና፡፡

እቶም ኣብ ምስሊ ንሪኦም ዘለና ዘለንስኪ ዝበሃሉ ናይ ዩክሬን ፕሬዝዳንት እዮም፡፡ እዞም መራሒ ናይ ኣሜሪካን ኣውሮፓን ልኡኽ ኮይኖም ኣንፃር ጎረቤቶም ሩስያ ውግእ ብምኽፋት ንሃገሮምን ህዝቦምድ ዘድከሙ እዮም፡፡

ብዙሓት ሰባት ደቂ ተባዕትዮን ደቂ ኣንስትዮን ኣብ ኮምፒተርላኘ ኮፍ ኢሎም፣ ናይ ገዛእ ርእሶም ስራሕ ይሰርሑ ኣለዉ። እቲ ክፍሊ ዓቢይ ኮይኑ፡ ብዙሕ መስኮት ኣለዎ። ብሓፈሻ ናይ ትምህርቲ ወይ ትግሃት የርኢ።

ኣብቲ ስእሊ ክልተ ደቂ ኣንስትዮ ፃዕዳ ክዳን ተከዲነንይርኣያ። ሓንቲ ካብኣተን ጥዋፍ መብራህቲ ቤተክርስትያን ኣብ ኢዳ ሒዛ ኣላ። ባህላውን ሃይማኖታውን ኣከዳድና ተኸዲነን እዮን። ኣብ መንጎኦም ዘሎ ጫካ መንፈሳዊ ጉዕዞ ወይ ናይ ቤተ ክርስቲያን ጉዕዞ ይመስል።

ኣብዚ እንረኢም ዘለና ናይ ክልተ ሃገራት ሓለፍቲ እንትኮና እቲ ሓደ ናይ ኢትዮጰያ ቀዳማይ ሚንስተር ዶርተር ኣብይ ኣሕበድ ይበሃሉ። ኣብይ ኩሉ ግዜ ዝተዛረፎ ኣብ ተግባር የውዕሎ እዩ።

መስተ ኣብ ናይ መስተዪ ብርጭቆታትን መለኪያን ተቐዲሑ ስተዩኒ ብዝብል መንፈስ ተቐሚጡ ኣሎ፡፡ ርአኹ ኢልካ ኣልኮል መስተ ምጭላጥ ግን ጎዳኢ እዩ፡፡

ካብ መሰረታዊ ኣገልግሎታት ሓደ ዝኾነ ናይ ኣየር መሕረፊ ቦታ እዩ፡፡ እዚ ኣብ ሃገረ ኤርትራ ኣብ ከተማ ኣስመራ ዝርከብ ናይ ሃገራዊ ኣየርፖርት እዩ፡፡

እዚ ጥንታዊ ዝመስል ዕንጨይቲ ካቢነ ወይ መደርደሪ ዘርኢ እዩ። እቲ መደርደሪ ጸሊምን ብጫን (ወይ ቡናዊ) ቀለም ዘለዎ፣ ቅርጹ ድማ ብክቡርን ጠውዮምን ዕንጨይቲ ዝስራሕ እዩ። እዚ ድማ ጽባቐ ጥንታዊን ስነ-ጥበባውን ስርሓት እዩ።

ጠቅላይ ሚኒስትር ዶክተር ኣብዪ ኣሕመድ ኣብ መድረኽ ኮይኖም ዝኾነ መግለፂ ይገብሩ ኣለዉ፡፡ መራሒ ብኸምዚ ናብ ህዝቢ እንዳወፀ ክርአ ደስ ዝብል እዩ፡፡

ሰለስተ ደቂ ኣንስትዮ ብሓባር ኮፍ ኢለን ኣለዋ። ሓንቲ ካብተን ደቂ ኣንስትዮ መግቢ ወይ እኽሊ ዝሓዘ ብረት ጻሕሊ ሒዛ ኣላ። እተን ደቂ ኣንስትዮ ባህላዊ ክዳን ኢትዮጵያን ሻውልን ተኸዲነን ኣለዋ። ማሕበራዊ ምትእስሳርን ናይ ሓባር ግዜን ዝገልጽ ይመስል።

ካብ ዓይነታት ተሽከርከርቲ ሓንቲ በጣዕሚ ጉቡራት ዓበይትን ተሽከርከርትን ጊሪደር ትበሃል ኮይኑ ሓመድ እትግሕጥ ዓይነት ተሽከርካሪት ኮይና ብጫ ሕብሪ እውን ኣለዋ ።

ኣብ መገዲ ጠጠው ዝበለት ትራክተር ዘሎ ቦታ ድማ ጥቓ ዓብይ ቖም ኮይኑ ሓደ ሰብ ኣብ ቕድሚታ ደው ኢሉ ኣሎ ።

ኣካላትና ካብ ክልተ ዓይነት ዱሌት ምግቢ ዝተሰርሐ እዩ። እቲ ሓደ ፍኹስ ዝበለ ሕብሪ ክህልዎ ከሎ እቲ ካልኣይ ድማ ቀመማዊን ቀይሕን ሕብሪ ዘለዎ እዩ። ኣብ ሓደ ጎኒ ምስ ጥቕላል እንጀራ ይቕመጡ። ኣዝዩ ጥዑምን ንዓይኒ ዝምስጥን ይመስል።

ኣብዚ ግቢ ማይ ንላዕሊ ዝረጩ ፋውንተይን ይርአ ኣሎ፡፡ ብኣንፃር እዚ እቲ ቦታ ናይ መዘናግዒ ቦታ ምዃኑ ምግማት ዝከኣል እዩ ዝመስለኒ፡፡

ኣብ ትግራይ ብዙሓት ባህላዊ መስተታት ኣለው፡፡ ካብኦቶም ብኣብዝሓ ሕ/ሰብ ዝተለመደ ባህላዊ መስተ ቡና እዩ፡፡ ኣብዚ ምስ ምስ መኻይዱ ዝተዳለወ ናይ ቡና ስነ-ስርዓት የርኢ፡፡

እዚ ኣብ ምስሊ ዝርአ ኣብ ኣኽሱም ከተማ ኣብ ቤተ መንግስቲ ንግስተ ሳባ ዝርከብ ኣብቲ ናይ ሽዑ ሕብሽትታት ይስንከተሉ ዝነበረ ክፍሊ እዩ፡፡

ኣብ ናይ ያሬዳዊ ማህሌት ኣገደስቲ ካብ ዝኾኑ መሳርሕታት ሓደን ዋናን ዝኾነ ፀናፅል ይርአየና ኣሎ፡፡ ፀናፅል ጫሕ ጫሕ ብዝብል ድምፂ ንዜማ ዝዕጅብ እዩ፡፡

ፖለቲካ፡- ኣብ ትግራይ ስልጣን ንምሓዝ ዝናሓንሑ ናይ ፖለቲካ ፓርቲታት ሓደ ውድብ ህ. ወ. ሓ. ት እዩ፡፡ ናይዚ ውድብ ሊቀ ወንበር ድማ ደ/ፅን ገ/ሚካኤል እዮም፡፡

ናይ ከተማ ኣዲስ ኣባባ ከንቲባ ዝኾና ወይዘሮ ኣዳነች ኣበቤ ብዛዕባ ናይ ኮሪደር ልምዓት ኣመልኪተን ምስ ክፋል ሕብረተሰብ ዘተ ይገብራ ኣለዋ፡፡

እዞም ክልተ መናእሰይ ናይ ሓበሻ ፃዕዳ ክዳን ተከዲኖም ተመሪዕዮም። እታ ጓል ኣነስተይቲ ኣብ እዝና ወርሒ ኣብ ርእሳ እውን ፅሩራ ኣብ ፀገም ኢዳ ቀሌበት ወርሒ ተጠቂማ ኣላ።

እዚ ዝተፈላለዩ ኣቑሑት ዘለዎ ሰፊሕ ጎደና ዘርኢ እዩ። ኣብ ቅድሚት ጻዕዳን ቡናውን ከልቢ ብቕድሚት ይኸይድ። ብድሕሪት ድማ ዝተፈላለያ ባጃጃት ብፈረስ ዝስሓባ ዓረብያን ዝሓዘት ተንቀሳቓሲት ዓረብያ ትርአ። እዚ ናይ ንቕሓትን ህይወትን ድምጺ ይህብ።

እዚ አብ ፎብሪካ ካብ ስገምን ካልኦት ተማሳሰልቲ ንጥረ ነገር ብምትሕውዋስ ዝምረት አልኮላዊ መስተ እንትኸውን አብ ብዙሕ ከባብታትን ከተማን እናተሰተየ ዝርከብ ቅዱስ ጊዮርጊስ ቢራ እዩ።

እዚ ክልተ ካብ ፈትሊ ዝተሰርሑ ናይ ምስሊ የርኢ። እቲ ሓደ ኣራንሺ እቲ ካልኣይ ድማ ብጫ እዩ። እዞም ፈትልታት ኤላስቲክ ኮይኖም ፅቡቃት እዮም። እዚ ሕብርታቶም ጽቡቕን ደስ ዘብልን ይመስል።

ብብርሃን ዝደመቐ ፍሉይ ክፍሊ ከተማ ይርአ ኣሎ፡፡ እዚ ክፍሊ ከተማ ግን ናይ መዕረፊ ቦታ የብሉን፡፡ በዚ ከዓ ምቾቱ ዝቐነሰ ይመስል፡፡

ብዙሓት ዝለምዑ ዕምባባታት ብሕብሪ ሓምለ ብብዝሒ ይረኣዩ። ቀጠልያ ቆጽሎምን ሕብሩ ዝተዋሃሃደ ምልኩዕን ሰሓብን ናይ ሰላምን ቅሳነትን ስምዒት የንጸባርቕ ኮይኖም ይራኣዩ።

እዚ ናይ ትግራይ ባህሊ ቡድን እዩ፡፡ ኣብዚ መድረኽ ጠርጣራው ዝበሃል ደራፊ ይደርፍ ኣሎ፡፡ ከም ልምዲ እዚ ደራፊ ናይ ኲናት ነገር እዩ ዝደርፍ ዝህሉ፡፡

ፀጉሪ፡- ፀጉሪ ብፈጣሪ ዝተዋሃበ ውህብቶ እንትኸውን ደቂ ሰባት ግን ብናይ ባዕሎም ወሰኻት ብኸምዚ ዝረአ ዘሎ ዝተፈላለየ መልክዕ ቅርፅን ይልውጥዎን ኣንፈቱ የስሕትዎን፡፡

እዚ ስእሊ ኣብ ሓንቲ ዓባይ ከተማ ዝርከብ መደበር ባቡር ዘርኢ እዩ። ብናይ ኤሌክትሪክ እትሰርሕ ባቡር ደው ኢላ ኣላ፣ ብዙሓት ሰባት ይድይቡን ይወርዱን ኣለው። እዚ መብዛሕትኡ ግዜ ኣዲስ ኣበባ ዘሎ ስርዓተ መጓዓዝያ ቀሊል ባቡር ዝውክል እዩ።

እዚ ብናይ ኣምበሳን ካልኦት ቅርፃ ቅርፅን ዝወቀበ ንዓይኒ ዝማርኽ በሪ ናይ ኣዲስ ኣባባ ዩኒቨርሲቲ መእተዊ በሪ እዩ፡፡ እዚ ዩኒቨርሲቲ ናይ ሃገርና ቀዳማይ ዩኒቨርሲቲ እዩ፡፡

እዚ አሕመድ የገበያ መእከል ዝበሃል ዓብይ ህንፃ ዘርኢ ኮይኑ አብቲ ህንፃ ብርክት ዝበሉ ናይ ስራሕ ቦታታት አለዉ፡፡ ካብአቶም ንምጥቃስ ዝአክል መድሓኒት ቤት፣ ናይ ስኒ ሕክምና፣ ቤት ስእሊን ካልኦትን፡፡

እዚ ደቂቃን ሰከንድን ብቻ ዝቆፅር ናይ ድጅታል ሰዓት ምስሊ ኮይኑ ንዝተፈላለየ ፕሮግራም ንአብነት ንጉያ ሰዓት መትሐዝን ካልኦትን ዝውዕል እዩ፡፡ ብጎኒ መምልኢ አለዎ፡፡

መሸጢ ኣልባሳት እዩ ዝረኣ ዘሎ እቶም ኣልባሳት ኹሎም ሻርፕታት ኮይኖም ሓንቲ ጥረሕ ነፀላ ዙርያ እንሄተት ካብ ኩሉ ዓይነት ሕብርታት ቐለም ዝሓዙ እዩም ።

ወሰን ጎደና ከተማ ዘርኢ ኣብ ጎደና ኣብ ህንፀት ዝርከቡ ህንፃታት ይረኣዩን ውሑዳት ሰባት ድማ ኣብ መንገዲ እግሪ ይኸዱ ኣለው። ኩነታት እቲ እግረኛ ብዙሕ ጽቡቕ ኣይኮነን። መዓልታዊ ቃልስታት ህይወትን ቀጻሊ ምዕባለ ከተማን ዘንጸባርቕ እዩ።

ኣብዚ ስእሊ ናይ ደቂ ኣንስትዮ ዝኾነ ልዑል ሸኾና ዘለዎ ጫማ ይርአ ኣሎ። እቲ ጫማ ፍኹስ ዝበለ ዓይነት ጫማ ይመሰል። ጫማ ንወዲ ሰብ ካብቶም ኣድለይቲ ዝባሃሉ ነገራት ሓደ እዩ።

ዝተፈላየ ሕብሪ ዘለዎም ናይ ኣጀንዳ ደፍተራት ተደርዲሮም ይርአዩ ኣለዉ፡፡ ሰባት ነዞም ደፍተራት ንፕሮቶኮል ይጥቀሙሎም እዮም፡፡ ጥቅሞም ግን ካብዚ ንላዕሊ እዩ፡፡

መፃሕፍቲ ቡዙሓት መልእክቲታት ዘሕልፉ እዮም፡፡ ሓዱሽ ናይ ዘወርቲ ሕቶ ዝብል ፅሑፍ ብብጫ ሕብሪ ተፃሒፉ አብ ሰማያዊ ድሕረ ገፅ ይርከብ፡፡ ካልኦት ናይ ዘወርቲ ሕቶታ ብምልክ ዘሓዙ አብ ፃዕዳ ድሕረ ገፅ ይርከቡ፡፡

ብዙሓት ሰባት ደቂ ተባዕትዮን ደቂ ኣንስትዮን ኣብ በረኻ ቦታ፣ ገሊኦም ባህላዊ ክዳን ዝተኸደ፡ ገሊኦም ድማ ዘመናዊ ክዳን ተኸዲኖም ይረኣዩ። ናይዚ ምስሊ ስምዒት ናይ ሓባር ሓጎስን ሓድነትን እዩ።

እዚ ብትግራይ ቴሌቪዥን ዝተቀረፀ ኮይኑ አብቲ ምስሊ ብርክት ዝበሉ ሰባት አለዉ፡፡ ዘሎ ፅሑፍ ድማ መንግስቲ እንግሊዝ 16 ሚልዮን ፓውንድ ንተግባራዊነት ዲዲአር ከም ዝሕግዝ አፍሊጡ ይብል፡፡

ካብ ዓይነታት ኣሕምትን ኣክልትን ፍረም ምረን ንኣብነት ቀይሕ ሽጉርቲ ፣ጉዕ፣ ድንሽ፣ ኮሚደረ፣ ፓፓየ ካሮት ፣ቀይሕ ሱር ካልኦትን ንምግብነት ዝጠቅሙና ዓይነታት ፍረ-ምረ ኣትክልትን እዩም።

መስተታት፡- መስተታት ኣብ ክልተ ይኽፈሉ፡፡ ኣልኮላዊ መስተን ልስሉስ መስተታትን እዮም፡፡ ኣብዚ ከም ኣረቂ፣ ዋይን ካቲካን ካብ ኣልኮላዊ መስተታት ተጠቀስቲ ይራኣዩ ኣለው፡፡

ጫማ ንደቂ ሰባት ካብ ጉድኣት ዝከላኸል እውን እኳ እንተኾነ በብዋኑን በቢጊዜኡን ብዝመፅእ ሓዱሽ ፋሽን ቅዲ ብዝተፈላለየ ሕብሪ፣ ቅርፂን ዲዛይንን ተመሪቱ ብዙሕ ናይ ተፈታውነት ስሚዒት ይፈጥር ፡፡

ኣብ ጎደና ከተማ ዝርከብ ናይ ማይ ታንከር ዘርኢ እዩ። ክልተ ሰባት ብድሕሪ እታ ታንከር ደው ኢሎም ወይ ክሰርሑ ይረኣዩ፡ምናልባት ማይ ከራግፉ ይኽእሉ። ኣብ መንገዲ ሞተር ብሽክለታን ካልእ መኪናን እውን ኣለዋ። እዚ መዓልታዊ ስራሕን ቃልስን ስምዒት ዝህብ እዩ።

ካብ ብዙሓት ዓይነታት ሕብሪ ዘለዎም ክሪታት ዝተሰረሐ መሰብ ሞሰብ ብሓባር እንጀራ ወይ ማኣዲ ኣብዝኮሉ እንጥቀመሉ እንትከውን መብዛሕቲኡ ግና ሕባሻ ንምቅማጥ ይጠቅም።

ኣብዚ ናይ ገጠር ከባቢ ዘለዎ ቦታታት ካብ ኣግራብ ዝተራቖቱ እዮም፡፡ ደቀይ ምድርና ግርማ ንክህልዎ ብልቢ ኣግራብ እንተተኸልና ዶ ኣየሕይሽን ትብሉ፡፡

ኣብታ ጥንታዊትን ታሪኻዊትን ዝኾነት ከተማ ኣክሱም ካብ ዝርከቡ ባህላዊ ቤት ምግቢ ብትሕዝትኡን ብፅሬቱን ፍሉይ ዝኾነነ ብነባሪ ማሕበረ ሰብን ካብ ካሊእ ቦታ ዝመፁ ገያሹን ተመራፂ ዝኾነ ባህላዊ ቤት ምግቢ ኣንቲካ እዩ።

ዶክተር ኣብርሃም በላይ ኣብ ትግራይ ተወሊዶም ዝዓበዩ ኮይኖም ኣብ ኢትዮጵያ ኣብ ዝተፈላለዩ ቢሮታት ከም መከላከሊያ ሚንስተርን ካልኦትን ብሓላፍነት ዘገልግሉ ዘለው እዮም።

ዲያቆናት ፊት ንፊት ልብሰ ተክህኖ ዝበሃል ልብሲ ተኸዲኖም፣ ኣብ ዕርፈ መስቀል ዝተሰክዑ መሳቕል ሒዞም ፊት ንፊት እንትመርሑ ዘርኢ ምስሊ ይርአየና ኣሎ፡፡

እዚ ካብቶም ዓይነታት ተሽከርካሪ መጉዓዝያታት ሓደ እዩ::ፈጣን ናብ ዝተፈላለዩ ዓድታት ከም አዲስ አበባ ርሑቅ ቦታ ዝጉዓዝ እዩ::ሰላም ባስ ድማ ዳተብሃለ ይፍለጥ::

ኣብ ከተማታት ኣብ ወሰንቲ ቦታታት ከም መናፈሻ ዝመስል ብኣትክልቲ ዝማዕረገ ነፃ ቦታ ክህሉ ግቡእ እዩ፡፡ ኣብዚ ቦታ ሰባት ዕረፍቲ ንክወስዱ ይቕመጡ፡፡

እዚ ስእሊ ብባህላዊ ቅዲ ዝተሃንጸን ብሓጹር ዝተኸበበን ገዛ ዘርኢ እዩ። እቲ ገዛ ቅርጺ ጎጆ እዩ። ክቡብ መሰረትን ካብ ጭቃን ሓሰርን እዩ። እቲ ቅድሚት ብእምኒ ዝተሃንጸ ኮይኑ ኣብ ዙርያኡ ንእሽቶ ስፍሓት መሬትን ኣትክልትን ኣሎ።

ኣብዚ ሰጐን ምስ ጨቓዊታ ትርአ ኣላ፡፡ እዘን ጨቓዊት ደስ ዝብል ምንቅስቓስ ይገብራ ኣለዋ፡፡ ኣነ ሰጐን ብምስሊ እምበር ብኣካል ሪአ ኣይፈልጥን፡፡

ኣብቲ ኣብ ቢያቲ ዝቐረበ ናይ እንጀራ መኣዲ ኣጋር ሙሉክ ክትፎ ምስ ሚጥሚጣ ቀሪቡ ኣሎ፡፡ እቲ ክትፎ ብደቂቁ ዝተከተፈ ስጋ እዩ፡፡

ማሽናት፡- ኣብዚ እዋን እዚ ዓለምና ንስራሕቲ ወዲ ሰብ ዘቀላጥፉ ብዙሓት ዓበይቲ ማሽናት ተፈጢሮም እዮም፡፡ ካብኣቶም አዛ ትረአ ዘላ ማሽን ናይ እምኒ ትጥሕንን ተደቕቕን ማሽን እያ፡፡

ጽዑቕ ናይ ደቂ ኣንስትዮ ሰልፊ ብዙሓት ሰባት ኣብ ጎደና ይንቀሳቐሱ ኣለዉ። ህንጻታት ከተማ ብድሕሪት ይረኣዩ። እቲ ቦታ ጽዑቕን ህያውን ይመስል።

እፅዋት ንዝተፈላለዩ ጠቅምታት ኣለዎም ንኣብነት፦ መድሓኒት፣ ንምግቢ፣ ንፅላል፣ ንእስሳ በረካ ክራበሓሉ ክነብራሉ ፣ ንፁህ ኣየር ንምርካብ ይጠቅምና ። ኣብዚ እንረኦ ዘለና ዕረ እንዳተባሀለ ዝፀዋዕ ኮይኑ ንመድሓት ንጥቀመሉ ኢና።

ዘዘው ዝበለ ፍረ ዝሓዘ ናይ ኣቮካዶ ኦም ንርኢ ኣለና፡፡ ኣቮካዶ ብዙሕ ፍረ ካብ ዝህቡ ተኽልታት ሓደ እዩ፡፡ ፍሪኡ ድማ ናይ ቅብኣት ትሕዝቱኡ ልዑል እዩ፡፡

ነባር ተጋደላይ ህወሓት ኣብ ናይ 17ተ ዓመት ብረታዊ ቃልሲ ደርጊ ንምድምሳስ ናብ ታዕሊም ወሪዱ ታዕሊሙ ወዲ ኡ ካብ ተራ ተጋደላይ ክሳብ ብርጋዴር ጀነራል ዝበፅሐ ማሾ በየነ ኣብ ምረቃ መፅሓፍ ዘሪ ኢ ምስሊ እዩ::

ሓደ ሰብኣይ ብኣብዑር ገይሩ ይሓርስ ኣሎ፡፡ ተመነይቲ ስልጣነ ብኣብዑር ምሕራስ ድሕረት እዩ ክብሉ ይኽእሉ እዮም፡፡ ኣነ ግን ብዒባሩ ኣብዑር ገይሩ ምሕራሱ እዩ ዘሕዝነኒ፡፡

ሓንቲ ጓል ኣንስተይቲ ብኽልተ ዝተፈላለየ ኣቃውማ ተራእያ። ፍርቂ ዝተቖርጸ ኮሚደረ ኣብ ኢዳ ሒዛ ናይ ገጽ ክሬም ኣብ ገጻ ትለኽዮ ኣላ። ዝተፈላለዩ ናይ ገጽ ክሬማትን ኮሚደረን ኣብ ንኣሽቱ ብያቲ ይረኣዩ። እዚ ናይ ጽባቐን ጥዕናዊ ክንክንን የርኢ።

ናይ ሃሩር ኣብ ዝኾነ ከም እኒ ሑመራ ዝኣምሰለ ቦታ ናብ ቤት ምግብን መስተን ዝመፁ ኣጋይሽ ኣብ በሪ እቲ ቤት ምግብን መስተን ኣብ ዝሕሉ ፅላል ቦታ እዮም ዝስተኣናገዱ፡፡

ኣብዚ ፅቡቕ ቅርፂ ዘለዋ መኪና ትርአ ኣላ፡፡ ፅልማ ሙሉእ ምዃኑ ግን ኣኽፊኡላ፡፡ መስትያታ እንተይተረፈ ፀሊም ብምዃኑ ፅባቐአ ብምኽንያት ሕብሪ ጠፊኡ ኣሎ፡፡

እዚ ካብ ምቕላው ጀሚሩ እስካብ ምቕዳሕን ቁርሲ ቡና ምቕራብን ዘሎ ናይ ቡና ስርዓት ዋና ከይዲ ዘርኢ ስእላዊ መግለፂ እዩ፡፡ እዚ ከይዲ ስርዓት ቡና ንዓና ንሓበሻ ሓዱሽ ነገር ኣይኮነን፡፡

እዚ ባህላዎ ናይ ገጠር ቤተ ክርስትያናትን ናይ ገጠር ቤት ትምህርቲታትን ዝጥቀማሉ ቃጭል እምኒ እዩ፡፡ በተለይ ቤተክርስትያናትና አብ ገጠር ማህሌት ክጅምሩ ከለዉ ይድውልዎ፡፡

ፃዕዳ ነገር ዝታለካኸዩ ናይ ቡሒቕ መብኩዒ ዝመስሉ ጐማሙ ይርአዩ ኣለዉ፡፡ ኣብ ከባቢኦም ግን ምንም ዓይነት ቡሒቕ የለን፡፡ ምናልባት ውን ግን ናይ ኖራ መብኩዒ ክኾኑ ይኽእሉ እዮም፡፡

ኣብዚ መን ምዃኑ ዘይፍለጥ ናይ ሕትመት ሚድያ እኒሀ፡፡ ቀደም ናይ ሕትመት ሚድያ ዓብዪ ክብሪ እዩ ዝወሃቦ ነይሩ ፡፡ ሎሚ ግን ብምኽንያት ኤለክትሮኒካዊ ሚድያ ናይ ሕትመት ሚድያ ባህጊ ቀኒሱ እዩ፡፡

ፀልማት ክብድብድ ኣብ ዝበሎ ድባብ ፅቡቕ ገፀ ምድሪ ይርአ ኣሎ፡፡ ኣብ ፊት ዘሎ ግራት ተሓሪሱ ቀፂሎም ዘለዉ ድማ ብዓይኒ በቑሉ ተሸፊኖም ኣለዉ፡፡ እዚ ወቅቲ ሕርሻ ዝጅመረሉ እዋን እዩ ዝመስል፡፡

መስቀል ናይ ኦርቶዶክስ ተዋህዶ ክርስትና እምነት ተኸተልቲ ዓብዪ ክብሪ ዝህብዎ ናይ ኣምልኮ ኣርማ እዩ፡፡ እዞም ወገናት ነዚ ኣርማ ብዕንጨይቲ ቀሪፆም ኣብ ናይ ክሳዶም ማዕተብ የንጠልጥልዎ፡፡

እዚ ትካል ናይ ሳሙና ፋብሪካ እዩ ሹሙ ኣብ ሰማያዊ ሕብሪ ድሕረባይታ ዘለዎ ብፃዕዳ ቐለም ተፃሒፉ ኣሎ ዓበይቲ ኣእዋም'ውን እንሀዎ ።

ሓንቲ ሰበይቲ ኣብ ልዕሊ ናይ ሓበሻ ባህሊ ክዳን ካባ ደሪባ ብናይ ኹርዓት ቁመና ትርአ ኣላ፡፡ እዚ ቁመንአ ድራማ ትሰርሕ ዘላ ዘምስል እዩ፡፡

መርዑት ብሓደ ወገን ኣዕርኽቲ ድማ ብኻልእ ወገን ኣብ ቤተ ክርስቲያን ቆይሞም ይርአዩ ኣለዉ፡፡ እዚ ናይ መርዓ ስርዓት ብናይ ቤተ ክርስቲያን ስርዓተ ተክሊል ተባሂሉ ይፅዋዕ፡፡

ኣብ ከተማታት ደንቢ መኽበርቲ ዝበሃሉ ናይ ፀጥታ ሃይልታት ኣለዉ፡፡ ሎሚ ሎሚ ደቂ ኣንስትዮ ብበዝሒ ኣብዚ ክቡር ሞያ እናተሳተፋ ይረአያ እየን፡፡

እዚ ሓደ ጉጅለ ደቂ ተባዕትዮ ኣብ ጽርግያ ደው ኢሎም ዘርኢ እዩ። ዝተፈላለየ ሕብሪ ዘለዎ ክዳውንቲ ተኸዲኖም። ዝተፈላለየ ዛንታታት ጸሊምን ጻዕዳን ዘለዎም ኣብ ቅድሚ ናይ ዑደት ኣውቶቡስ ደው ኢሎም ኣለዉ። እዚ ምስሊ እዚ ናይ ሓድነትን ምትእምማንን ስምዒት ይህብ።

ናይ ሃገርና ኢትዮጵያ መራሒ ዝኮነ ጠቅላይ ሚኒስተር ዶ/ረ ዐቢይ ኣሐመድ እዮም ንህዝቢ ኢትዮጵያ መደመር ዝብል ምፅሓፍ ዘበርከቱ ኣዝዮም በሊሕ መራሒ እዮም።

ጸሊምን ብጫ ኣርቲፊሻል ጸጉሪ ዘለዋ ሰበይቲ ፍሉይ ቅዲ ጸጉሪ ርእሳ ተርኢ፣ ኣብ ማእከል ጸጉራ፡ ካብ ወርቂ ሕብሪ ዘለዎ ጅማት ዝተሰርሐ ባህላዊ ዘውዲ ወይ ጌጽ ተቐሚጡ፡፡ እዚ ቅዲ ባህሊ ኢትዮጵያ ምስ ዘመናዊነትጽቡቕን ባህላውን እዩ።

መንእሰያት ኣብ ደረቕ ሜዳ ኩዕሶ እግሪ ክጻወቱ ከለዉ። እቲ ግራት ብደረቕ ሳዕርን ሓመድን ዝተሸፈነ እዩ። ገዛውትን ጎቦታትን ብድሕሪት ይረኣዩ። እቶም መንእሰያት ይጎዩን ይንቀሳቐሱን ኣለዉ። እቲ ትርኢት ብጸወታን ሓጐስን ዝመልአ ግዜ እዩ ዚገልጽ።

እዞም ሓሙሽተ ሰባት ኣብ ጰያ ዓብይ ተፅዕኖ ፈጠርቲ እንትከኑ እዞም ሰባት እዚኣቶብ መጠኑ ይውስንክ ይቅንስን እምበር ዓዲ ሕምስምሰ ዝእተውላ እዮም ። ብፍላይ ኣብይ።

ጫማ፡- ጫማ ኣብ ዝተፈላለየ እዋንን ጊዜን ብዝተፈላለየ ዓይነት ቅርፅን ዲዛይንን ይስራሕ፡፡ ጫማ ንደቂ ሰባት ካብ ብዙሓት ጉዳድኣታት ይከላኸለልና፡፡ እዚ ሲኒከር ጫማ እዩ፡፡

ዓቡይ ህነፃን ፅርግያን ገሪ እውን ሓደ ከብ ሒዛን ናይ ገዛ መኪናን ኣብቲ ፅርግያ ይጓዓዙ ኣለውን ክልተ ሰባት ድማ ብእግሮም ይከዱ ኣለው።

እዙ አብ እስክሪን እንምልከቶ ዘለና ምስሊ ካብቶም ውፅኢት ሓመድ ወይ ስራሕቲ ሸክላ ንምልከት ዝተፈላለዩ ዓይነት ስራሕቲ ንምልከት አለና ::ከም ጀበና ናይ ሸክላ ፎርሚሎ ካልኦትን ንምልከት አለና::

ኣብ ዙርያ ሓንቲ ከተማ ወይ ከተማ ህዝባዊ ምትእኽኻብ ይርአ፣ ህንጻታት ድማ ብተግባር ይረኣዩ። ኣብ ማእከል ሕብራዊን ብዙሕ ሕብሪ ዘለዎን ዕንበባ ይርአ፣ እዚ ድማ ናይ ሓጎስን ጽምብልን ስምዒት ይህብ። ነቲ ህዝባውን ባህላውን ጽባቐታት ፍጻመ ዝሓዘ እዩ።

ቐሳውስቲ ማለት ናይ ቤተ-ክርስትያን መገልገልቲ ኮፍ ኢሎም ስዋ ሰትዩ ኣለዉ እቲ መስተይኦም ቖፃል ሕፍሪ ዋንጫ ሒዞም ኣለዉ ። ኮፍ ኢሎሞ ዘለዉ ቦታ ኣብ ፀግዒ ከውሒ ይመስል ።

እዚ ሓደ ሰብ ገጹ ክምርመርን ቴክኖሎጂካዊ መሳርሒ ተጠቒሙ ሕክምና ክንክን ቆርበት ክረክብን ዘርኢ እዩ። ዝተፈላለየ ክፋላት ገጽ ብሕብሪ ኣብ ስክሪን ኮምፒተር ይርአ፡እዚ ድማ ኩነታት ቆርበት ዘርኢ መሳርሒ እዩ። ዘመናውን ሳይንሳውን ክንክን ጽባቐ፡ኣብ ጽቡቕ ስምዒታት ትኹረት ብምግባር እዩ።

ኣብ ኣኽሱም መቃብር ሃፀይ ባዜን ዝበሃል ብናይ ከርሰ ምድሪ ዃዕቲ ዝተረኸበ ታሪካዊ ቦታ ኣሎ፡፡ እዚ ቅርሲ ብማይ፣ ንፋስን ፀሃይን ከይጉዳእ መፅለዊ ተሰሪሑሉ እዩ፡፡

እዚ ድስ ዝብል ብሪ ዘለዎ ናይ ገዛ ውይ ናይ ቤትሮ መሸፈኒ ኮይኑ ንበሪ እውን ይጠቅም ናይ ዝፃባረቅ ነገር ከም ፀሓይ ወይ ቁሪ መሰሊ ዝካላከል ምካኑ

ካብ ዓይነታት ምግቢ ሞኮሮኒ እንትኸውን ንጥዕናን ጉልበትን ኣዝዮም ጠቐምቲ ካብ ዝባሃሉ ምግብታት ሓደ እዩ፡፡ ንመተንፈሲ ኣካላት ችግር ይፈትሕ፣ ሳዓል፣ ኣስምን ርእሲ ሕማምን የቃልል፡፡

ቅድሚ ኩናት ትግራይ ከቲባ አዲስ ኣበባ ዝኮነ ኢንጅነር ታከለ ኡማ ይበሃል። ኢንጅነር ታኸለ ኦማ ብኣተሓሳስብኡ ንቁሕ፣ ሕብረተሰብ ዝሓስ ዕቤት ዓዲ ዘደሊ ከቲባ እዩ።

እዚ ጸሊም ሕብሪ ዘለዎ ስኒከር ምስ ጻዕዳ ሰንሰለትን ጻዕዳ መእሰሪ ዘርኢ ኮይኑ፡ ኣብ ጎድኑ “ሮካዌር ኒውዮርክ” ዝብል ምልክት ኣለዎ። እዚ ደማ ዘመናዊነትን ስፖርታዊ ኣነባብራን ዘንጸባርቕ ጫማ እዩ።

ንስራሕ ቢሮ ዘድልዩ ዝተፈላለዩ ዓይነት ኣቑሑ ኣብዚ ምስሊ ይርአዩ ኣለዉ፡፡ እዞም ኣቑሑ ኣዝዮም ደስ በሃልቲ ሎከራትን፣ ተሽከርካሪ ወንበራትን ጠረጴዛታትን እዮም፡፡

እዚ ወንበር ምስ ጠረቤዝኡ መቐመጢ ናይ መርዑት እዩ ዝመስል ሕብሩ ሙሉእ ምድር-ቤቱ ፃዕዳ ኾይኑ እርሳስ ዓይነት ዝተሸለመ እዩ። ባህላዊ መቐነት'ውን ተንጠልጢሉዎ ኣሎ ።

እዚ ዓቢን ሓምላይን ሜዳ እዩ ዘርኢ። ብየማን እቲ ግራት ሓጹርን ናይ ሓመድ መንገድን ይረአ። ኣብ ርሑቕ ድማ ኣኽራንን ውሑዳት ገዛውትን ይረኣዩ። እቲ ስምዒት ናይ ሰላምን ተፈጥሮኣዊ ጽባቐን እዩ

ኣብ ትግራይ ብዙሓት ባህላውን ሃይማኖታውን ሓድግታት ኣለው፡፡ ንኣብነት ካብ ናሓሰ 16 - 24 ዝኽበር ናይ ኣሸንዳ ሃይማኖታዊ በዓል ሓደ እዩ፡፡

ኣብ ከተማ ክዳውንቲ ኮነ ኣቑሑ ንዑዑ ተባሂሉ ብጣውላ ኣብ ዝተሰርሐ መቐመጢ እዩ ዝቕመጥ፡፡ እዚ መቐመጢ ኣቕሓ ድማ ኮሞዲኖ ተባሂሉ ይፅዋዕ፡፡

ኣብ ኣንጐሉኡ ነዋሕቲ ቀወምቲ ዘለዉዎ ናይ ዕንጨይቲ ዓራት ይርአ ኣሎ፡፡ እዞም ነዋሕቲ ቀወምቲ ንዓይ ከምዝመስለኒ ንዛንዚራ መስቀሊ ተባሂሎም ዝተዳለዉ እዮም፡፡

ኣርማ ናይ ኣቢሲንያ ባንክ ይርአ ኣሎ፡፡ ኣቢሲንያ ናይ ኢትዮጵያ ጥንቲ ስም እዩ ይብሉ ኣለዉ፡፡ ዘግርም እዩ! ኢትዮጵያ ካብ ጥንቲ ኢትዮጵያ እያ፡፡ ኣቢሲንያ ንሕብሪ ሕዝባ ዝገልፅ ኣብ ዓረብ በቊሉ ናብ ላቲን ዝሰገረ ቅፅል እምበር ሽም ኣይኮነን፡፡

ውቁብ መናፈሻ ወይ ጀርዲን እዩ ዘርኢ። ብዙሓት ስየታትን ካልኦት ሓምለዋይ ተኽልታትን ኣለዉ። ኣብ ቅድሚት ድማ ኣብ መንጎ ኣኻውሕ ዝውሕዝ ንኣሽቱ ፏፏቴታት ዘለዎ ወሓዚ ኣሎ። ብሓፈሻ እቲ ቦታ ሰላማውን ህድኣትን ዝመልኦ ስምዒት ይፈስስ ኣሎ።

ፋሽን ኣብዚ ሕዚ እዋን ዝተፈላለዩ ዓይነታት ኣከዳድናነ ኣሰራረሓ ፀጉሪን ፋሽን እንዳተባሃለ ብዙሓት ደቂ ኣንስትዮ ይጥቀመሉ ኣብዚ ዘላ ጓል ኣነስተይቲ ፋሽን መፋለጢት እያ።

ኣብ ጥርሙዝ ተዓሺጉ ንምስታይ ተዳልዮም ተዳልዮም ኣለው። መስተታት ኣርኮላዊ መስተታት ኣካላት ወዲ ሰብ ክጎድኡ ስለዝክእሉ ክውሰዱዘየብሎም ሉስሉሳት መስተታት እተዘይበዚሖም ብዙሕ ጉድኣት የብሎም።

እዛ ዑፍ እዚኣ ድሙቕ ሕብሪ ዘለዋ ኮይና፡ንብሩህ ጸሊም ሰማያዊ ወይ ቀጠልያ ሰማያዊ ርእሳን ላዕለዋይ ክፋል ኣካላታን ኣለዋ። ከብዱ ኣራንሺ-ቡናዊ እዩ። ኣዒንቲ ጻዕዳ እየን። እቲ ጽቡቕን ንጡፍን ሕብርታት እታ ዑፍ ጽባቐን ንቕሓትን ዝመልኦ ሓጐስ ዝመልኦ ስምዒት ይፈጥር።

እቲ ስእሊ ጻዕዳ ኤልኢዲ ኣምፑል የርኢ። ኣብ ማእከል “ፍሊፕስ” ዝብል ቃል ኣሎ፣ እዚ ድማ ስም ናይ’ቲ ኩባንያ ዝውክል እዩ። እቲ ኣብ ታሕቲ ዘሎ ብረት ዝኾነ ክፋል ኣብ ሶኬት መብራህቲ ንምስሓብ ይጥቀመሉ።

ናይ እንታይ ዓሌት ምዃና ብግልፂ ዘይትፍለጥ ጫቒት ትርአ ኣላ፡፡ እዛ ንበይና ዝኔቶ ጫቒት መሕዘኒት እያ፡፡ ሓገዝ ትደሊ እያ ትመስል ዘላ፡፡

ካብ ዓይነታት ተሽከርከርቲ እዛ እንሪኣ ዘለና ናይ ህዝቢ መመላለሲት ናብታ መኪና ክኣትው ብዙሓት ሰባተ ናብኣ እንዳከዱ እታ መኪና እወን ክተሳፍር ጠጠው ኢላ ኣላ።

እቲ ስእሊ ሽፋን መጽሓፍ ዝመስል ገጽ የርኢ። ኣብ ልዕሊኡ ፡ "ጦብላሕታ" ዝብል ኣርእስቲ ኣለዎ። ኣብ ትሕቲኡ ድማ ፕላኔት መሬት ወይ ካብ ኣየር ካሜራ ዝተሳእለ ምስሊ ኣለዎ። እታ መጽሓፍ ትምህርታዊት ወይ ሳይንሳዊት መጽሓፍ እያ ትመስል።

ኣብ ርእሲ ሓደ ነዊሕ ህንጻ ናይ ከተማ ተፋሰስ ክኹዓት ይርአ። ሓደ ዓብይ ኳዕቲ ነቲ መሬት ይኹዕቶ ስለዘሎ ሰባት ክዳለዉ ከለዉ ክዘዋወሩ ይረኣዩ። ብጋልቫናይዝድ ሻምብቆታት ሓጺን ኣብ ወሰናስን ተሰሪዖም፡ መጻኢ ልምዓት ከተማታት ይገልጽ።

መውቐጢ ቡና ናይ ታሕትን ናይ ላዕልን ተቐሚጡ ኣሎ እቲ ናይ ታሕቲ ወይ መጉእ መውቐጢ ገና ዘይኣተዎ ጥርሑ እዩ ዝመስል ዘሎ ።

መዳልያ ኣብ ዓለምና ካብ ወርቅን ብርን ናህስን ዝስራሕ ኮይኑ ኣብ ዝተፈላለዩ ዓውደ ስራሕ ከም ጉያን ካልእን ተዓዊቱ ዝሳዓረ ንሽልማት ዝውዕል እዩ።

ኣብ ናይ ሓደ ስድራ ቤት ገዛ ይራኣዩ፡፡ ኣቦ፣ ኣዶን 3 ውላድን ዝብላዕ ማኣዲ ቀሪባም ይራኣዩ፡፡ እቲ እንጀራ ድማ ፀብሒ ዘይብሉ፡፡

እዚ ካብ እክሊታት ዓይነት ብርስን ኮይኑ ዝብላዐ ዓይነት እክሊ ኮይኑ ከም እውን ኣብ ከባቢ ኣክሱም ብበዝሕ ሕልበት እዳተበሃለ ዝፅዋዕ ምስ ካልኦት ዓይነት እክሊ ምስ ዓተበርሕ ዓባዒከ ኮይኑ ዝስራሕ በህላዊ ምግብ እዩ።

ሆላንድ ሚልክ ዝብል ሽም ዘለዎ ናይ ላስቲክ ዝተዓሸገ ፃባ ኣብ ላስቲኩ ብሰማያዊ ፅሑፍ ተፃሒፍዎ ኣርመካ ብቆፃል ናይ ህድያት ቅርፂ ዘለዎ ምስሊ ኣብ ፃዕዳ ላስቲክ ኣሎ።

ካስ የመነጃ ፈቃድ ትምህርት ዘወሃበሉ ነመልከት ኣለና ብ ስማያዊ ሕበሪ ዘተቀበአ ነመልከት አለና አብ ጥቅኡ ደማ ናየ ዲኤስ ቴቪ መፋለጢ ባነር ንምልከት አለና።

ኣትክልትን ኣሕምልትን፡- ንጥዕና ወዲ ሰብ ብጣዕሚ ጠቐምቲ ካብ ዝባሃሉ ምግብታት ኣትክልትን ኣሕምትን እዮም፡፡ ከም ኣቮካዶ፣ ባናና፣ ለሚንን ፓፓየን ዝኣመሰሉ እዮም፡፡

ኣብቲ ምስሊ ካሜራ ትርአ ኣላ፡፡ ናይ ሎሚ ዘመናዊ ካሜራታት ዲጂታል እየን፡፡ እዘን ካሜራ ዲጅታል ምዃነን ድማ ንኣጠቓቕማ ምችዋት ንኽኾና ይገብረን፡፡

ብቆርቆሮ ዝተሓፀረ ግቢ ይርአ ኣሎ፡፡ መብዛሕትኡ ጊዜ ኣብ ከይዲ ስራሕ ዘሎ ዓብዪ ህንፃ እንትህሉ እቲ ከባቢ ብናይ ቆርቆሮ ሓፁር እዩ ዝሕፀር፡፡

ኣፀቢቑ ዝበሰለ ደስ በሃሊ ቅጫ፣ መዓር፣ ሻሂ ኣብ ሰፍኢ ቀሪቦም ኣለዉ፡፡ እቲ መቕረቢ ኣቕሓ ሰፍኢ እዩ፡፡ ሰፍኢ ምዃኑ ከዓ እቲ ከባቢ ገጠር ምዃኑ የመልክት፡፡

እዚ ዓይነታት መስተ ዋይን እንዳተባሃለ ዝፅዋዕ ኮይኑ ንንሓንቲ ካብቲ ጥርሑዝ እንዳቀደሐ የረኣና ኣሎ። ዋይን መብዛሕቲኣን ደቂ ኣንስትዮ ዝጠቀማሉ ዓይነት መስተ እዩ።

ናይ ወይዘሪት ኣሸንዳ ናይ ፅባቐ ውድድር ንርኢ ኣለና፡፡ ንምንታይ እዩ እባ ናይ ስነ ልቦና ፀገም ንዝፈጥር ከንቱ ብኽነት ተቐባልና ከም ባህልና እንትንግደሰሉ ንርአ፡፡

ንግድን ምትዕድዳግን፡- ኣብ ናይ ንግዲ ቦታ ኸይድካ ዘለካ ምህርቲ እትሸጠሉ፣ እትደልዮ ነገር ድማ እትገዝኣሉ ናይ ንግዲ ዓውዲ እዩ፡፡ ኣብዚ ክሽየጡ ዝተዘርግሑ ከም ጎመን፣ ካሮትን ሽጉርትን ይራኣዩ፡፡

ኣብ ከም መቐለ ዝኣምሰሉ ዓበይቲ ከተማታት ሰባት ንእኒ ከም በነና ዝኣምሰሉ ፍረታት ኣብ ዓረብያ ፅዒኖም ካብ ቦታ ናብ ቦታ እንዳተንቀሳቐሱ እንትሸጡ ይርአዩ እዮም፡፡

ብዛዕባ ምምፃእ ሕማም ኮረና ኣሜሪካን ቻይናን ተዋጢጠን ነይረን፡፡ ብእዋኑ ኣሜሪካ ሕማም ኮረና ቻይና ዘእተወቶ ሕማም እዩ ዝብል ርድኢት ከምዝነበራ ይፍለጥ፡፡

ኣብዚ ስእሊ ኣርማ “ሸባ ኣካዳሚ” ይረአ ኣሎ። እቲ ኣርማ ክቢ ቅርጺ ዘለዎ ኮይኑ፡ ኣብ ዙርያኡ ሰማያዊ ዶብ ኣለዎ። እቲ ኣርማ ንትምህርቲ፡ ፍልጠትን ሳይንሳዊ ምዕባለን ዝውክል እዩ።

ኣብቲ ስእሊ ሓንቲ ሰበይቲ ጻዕዳ ክዳን መርዓ ተኸዲና ደው ኢላ ትርአ። ኣብ ኢዳ ዕንበባ ጻዕዳን ቀይሕን ዕንበባ ሒዛ ኣላ። እቲ ምድላው መርዓ ይመስል። እታ ስእሊ ጽባቐኣን ናይቲ በዓል ሓጎስን ዘርኢ እዩ።

አብ ኢትዮጵያ ብርክት ዝበሉ ሃይማኖታት ዝርከቡ ኮይኖም ካብአቶም ሃይማኖት አርቶዶክስ ተዋህዶ ሃይማኖት እስልምና ዝርከቡ ኮይኖም እዚ ንምልከቶ ዘለና ናይ ክልቲኡ መራሕቲ ሃይማኖት አቦታት ተሓቋቁፎም ዘርኢ ምስሊ እዩ ።

እቲ ስእሊ ዕሹግ ዝተዓቀበ ማካሮኒ ዘርኢ እዩ። እቲ ዕሹግ ብሰማያውን ቀይሕን “ኮጅ ማካሮኒ” ዝብል ጽሑፍ ኣለዎ። ብዝተጸረየ፡ ብቅዲ ዝስራሕ ማካሮኒ ዝተመልአ እዩ። እዚ ኣቕሓ እዚ ኣብ ምድላው ምግቢ ዝውዕል ፍርያት ስርናይ እዩ።

ጽሑፍን ኣርማን ሪሰርችጌት ዝብል ብቐንዱ ንሳይንቲስትን ተመራመርትን ዝኸውን ማሕበራዊ መራኸቢታት እዩ። ተመራመርቲ ስርሖም ዘካፍሉሉ፣ ዝተሓባበሩሉን ሕቶታት ዝሓቱሉን ቦታ እዩ። እዚ ድማ ንማሕበረሰብ ኣካዳሚያውን ምርምርን ጠቓምን ሓጋዝን ኮይኑ ይረአ።

ኣብዚ ሎሚ ቴክኖሎጂ ዘምፀኦ ናይ ሙቐት መዐቐኒ ኣብ መንኮራርዕትኻ ዝቕርቐር እዩ፡ እቲ መሳርሒ ከም ናይ ሰዓት መቑፀሪ ዝመስል እንሄዎ ።

መፈላጢታት ብምጥቃም ስራሕትና ናብ ተገልገልቲ ክነብፅሕ ንክእል ኢና እዛ እንሪኣ ዘለና ንእስቲ ጓል ኣነስተይቲ ይሸለሙ ብኢብር ይክፈሉ ኢላ እንዳበለት ተፋልጥ ኣላ።

ናይ ዝኾነ ስራሕ መፍለይ ክዳን ዝተክደነ ወዲ ደው ኢሉ ኣሎ፡ ስረን ጁባን ሐመደወታይ ዓይነት ኣብቲ ልዕሊ ጁባ ጉዕ ምድርቤቱ እርሳስ ሕብሪ ሰረዝ ሰረዝ ዘዐወፐ ደሮቢ ኣሎ ።

ብፍሉይ ብነፋሒቶታትን ኣርተፊሻል ዕምበባታትን ዝወቀበ ግድግዳ ይርአ ኣሎ፡፡ እዚ ፍሉይ መመላክዒ መርዓ ኣብ ዝካየደሉ ቦታ ዝግበር ዓይነት መመላክዒ እዩ ዝመስል፡፡

እዚ ስእሊ ነዊሕ መዋቕር እምኒ ዘርኢ እዩ። እቲ እምኒ ጥንታዊ ሜላታት ተጠቒሙ ዝተቐርጸ ኮይኑ፡ ኣብ ታሕቲ ክፍተታትን ቅርጽታትን ኣለዎ። መንደቕ እምኒን ዝተፈላለዩ ተንቀሳቐስቲ ኣእማንን ብድሕሪት ይረኣዩ። መንበር ወይ ቤተ መቕደስ ዝኣመሰለ ደርቢ ዘለዎ ህንጻ ይመስል።

እዛ ናይ ሙዚቃ መሳርሒ ትራምፔት ትበሃል፡፡ ኣብ ኣኽሱም ኣብ ታቦት ምዕጃብን ኣብ ቀብሪ ስነ ስርዓትን ኣብ ግልጋሎት እንትትውዕል ንሪኣ ኢና፡፡

እዚ ኣዝዩ ስነ-ጥበባዊ ቅዲ ጸጉሪ ርእሲ ዘርኢ እዩ። ጸጉሪ እታ ጓል ኣንስተይቲ ብጎኒ ብረጒድ ጸሊም ቁናኖ ዝተሰርሐ ኮይኑ፡ ኣብ ላዕሊ ድማ ወርቃዊ መናውሒ ተገይርሉ ኣሎ። ፍሉይ ጽባቐን ባህላዊ ቅዲን ብምውህሃድ ኣዝዩ ዝድነቕን ሰሓብን ስምዒት ይህቦ።

ውሩይ ደራፊ ሙላው ተስፋይ መሳርሒ ሙዚቃ ጭራ ክጻወትን ማይክሮፎን ክጥቀምን ይርአ። መሳርሒ ሙዚቃ ኢትዮጵያ ይጻወት፣ ካልእ ሰብ ድማ ኣብ ድሕሪት ኮፍ ኢሉ ናይ ሓጎስን ምዝንጋዕን ስምዒት ክፈጥር ይረአ።

ኣብ ሃገርና ኣረቂ ናብ ዝኾነ ናይ ሓጐስ ጉዳይ ከም ገፀ በረከት ዝቐርብ ዓይነት ኣልኮላዊ መስተ ኮይኑ ነዚ ካብ ዘፍርዩ ፋብሪካት ሃገር ሓደ ንብሄራዊ ናይ ኣልኮልን ኣረቂን ፋብሪካ ክንጠቅስ ንኽእል፡፡

ኣብ ስራሕቲ ፅርጊያ ካብ ዝዋፈራ ዓይነታት ማሽን ሓንቲ ሎደር እያ፡፡ እዛ ማሽን ኣብ ሓፂር ግዜ ብዙሕ ሓመድ ብምግሓጥ እቲ ዝስራሕ ቦታ ንክስተኻኸል ትገብር፡፡

እቲ ስእሊ ተናዳም ዝተባህለ ተኽሊ የርኢ። ቆጽሉ ቀጢንን ፍኹስ ዝበለ ቀጠልያ ሕብሪ ዘለዎን ኮይኑ፡ ኣብ መግብን ሕክምናን ኢትዮጵያ ልሙድ እዩ። እቲ ተኽሊ ብተፈጥሮ ኣብ መሬት ክዓቢ ይረአ።

እዚ እንምልከቶ ዘልና ምስሊ አብ አብ ከተማ አክሱም ዝርከብ መዕርፎ ነፈርቲ አፂ ዮውሃንስ ራብዓይ ኢርፖርት ንምልከት አለና:: ብዙሓት ነፈርቲ ዝርከባን ካብቶም ዓበይቲ ዝበሃኤኡ አብ ትግራይ ዝርከቡ ሓደ እዩ::

ዝተዘርኣ ዒልቦ ወይ ድማ መሸባሕሪ እዩ ኣዘራርኡኡ ፅቡቕ አኳ እንተኽነ ኣብ ገለ ገለ ቦታ ግን ዘይተዘርኦ ጥርሑ መሬት እንሄ ።

ብባህላዊ ክዳን ኢትዮጵያ ዝተኸድነ ሰብ ሓወልቲ ዝገልጽ እዩ። ብሓደ ኢዱ መቆምያ ፡ እታ ካልአይቲ ኢዱ ድማ ኣብ ልብሱ ኣዕሪፋ ደው ኢሉ ኣሎ። እዚ ስነ-ጥበባዊ ንጽባቐ ትውፊትን ጅግንነትን ንምስኣል ዝጥቀመሉ ስነ-ጥበባዊ ስርሓት እዩ።

ንሱ ድማ ምትእኽኻብ ብዙሕ ሕብሪ ዘለዎም ባሎናት እዩ። እተን ባሎናት ብቐይሕ ሰማያዊን ኣራንሺን ቀጠልያን ሐምላይን ብጫን ዝቖማ እየን። ብሓፈሻ ስሚዒት ናይቲ ምስሊ ናይ ሓጎስን ጽምብልን መግለፂ እዩ።

ብዝተፈላለዩ መመላክዕታት ዝወቀበ መድረኽ ተዳልዩ ይርአ ኣሎ፡፡ ኣብኡ ድማ ሽምግልና ዝብል መግለፂ ተፃሒፉሉ ኣሎ፡፡ ምናልባት እዚ መድረኽ ጓልኩም ሃቡና ኢሎም ንዝመፁ እንዳ ወዲ መቐበሊ ዝተዳለወ እዩ ዝኾን፡፡

ሓንቲ ቦቲ መኪና ኣብ ፅርጊያ ጠጠው ኢላ ኣላ፡፡ ናይ ህንፃ ጠጠር እውን ኣብኡ ተኾሚሩ ኣሎ፡፡ እዚ ብሓቂ ንትራፊክ ሓደጋ ዘቃልዕ ጉዳይ እዩ፡፡